ኣዝዩ ብዙሐ ነዋሕቲ ኣባትር ዝሓዙ መናእሰያት ይራኣዩ፣ ኣብ መንጎኦም ውን ናይ ፀጥታ ኣካላት ይራኣዩ ኣለው፡፡ እዚ ክስተት እንታይ ዓይነት ኩነታት ዘሳልጥ ይኸውን?

ቡዙሓት ናይ እንስሳት ስጋ ስብሒ ዝተሸፈነ ተንጠልጢሉ ይርከብ፡፡ ናብ ውጪ ዝተለአኩ ናይ እንስሳት ተዋፅኦታት ከብ 54 ሚሊየን ዶላር ንላዕሊ ተረኪቡ ዝብል ፅሑፍ ብቀይሕ ሕብሪ አብ ፀሊም ድሕረ ገፅ ይርከብ፡፡ እዚ ቦታ ቄራ ድዩ?

ፀላም ሕብሪ ጥርሙዝ ኣብ ልዕልይኣ ብጫ ሕብሪ ፅሑፍ ዘለዋ ዝኮይና ናይ ፋብርካ ምህርቲ ዝኮነ ኣልኮላዊ መስተ እዩ። እዙይ መስተ እንታይ ይብሃል?

ሰዓት ሓደ ናይ ኤሌክትሮኒክስ አቅሓ ኮይኑ፣ ደቂ ሰባት ናይ እዋናዊ ስርሖም ሸንሺኖም ንምስራሕ ዝጥቀምሉ መሳርሒ እዩ። ንስኻትኩም ከ እዚ ኣብ ገዛኩም ሰዓት ትጥቀሙ ዶ?

ተምሃሮ አብ ስርናየታይ ወንበር ዘለዎ ክፍሊ ኮፍ ኢሎም፤ ደፍተሮ ዘርጊሖም እናተምሃሩ ይርከቡ፡፡ ሓንቲ ፃዕዳ ጋቦን ዝተከደነት መምህር ከዓ ብጫ ሕብሪ ዘለዋ ባምቡላ ሒዛ ተምህሮም አላ፡፡ እዞም ተምሃሮ ክንደይ ክፍሊ እዮም?

ሓንቲ ሰበይቲ ባህላዊ መፍተል ስራሕቲ ብደዋ እንዳሰረሐት ትረአ ኣላ፡፡ ፍሽኽ ኢላ ውን ትስሕቕ ዘላ እንትትከውን ብድሕሪታ ዘሎ ናይ ጉድጉዶ ልጣፍ ከ ካብ ምንታይ ይስራሕ ትብልዎ?

ኣግራብ ንፅባቐ ይኹን ሚዛን ስነ ህይወት ንምሕላው ጠቐምቲ እዮም፡፡ እፅዋት ንስነ ህይወት ካብ ዝህብዎ ረብሓ ገለ ኣብነታት ክትጠቕሱ ዶ ትኽእሉ?

ሓንቲ ሰበይትን ሓደ ህጻንን ኣብ መሬት ተዘርጊሑ ኣብ ዝርከብ ግራት እኽሊ ይረኣዩ። ሓንቲ ሰበይቲ ነቲ እኽሊ ክትስሕቦ እንከላ፡ ካልእ ቆልዓ ድማ ኣብ ኢዳ ሒዛቶ ትርአ። ስለምንታይ እዮም እዞም ሰባት እዚኦም ዝገብርዎ ዘለዉ ይመስለኩም?

ዝተፈላለዩ ዓይነት ናውቲ ናይ ገዛ አቁሑ ዘለዎ እንትኮኑ ካብአቶም ሓደ ሶፋ ኮይኑ ንከፍ መበሊ እንጥቀመሉ ዓይነት ንብረት እዩ። ሶፋ ካብ ምንታይ ዝስራሕ ይመስለኩም?

ኣብዚ ዘሎ ቤተ ክርስቲያን ዝተሰፍሐ መዋቕር ቤተ ክርስቲያን እዩ። እቲ ቤተክርስትያን ብእምኒ ዝተሃንጸ ኮይኑ፡ ላዕለዋይ ክፋሉ ድማ ካብ ዕንጨይቲ ጽሕድን በርችን ዝተሰርሐ እዩ። ከምዚ ዓይነት ቤተ ክርስቲያን ክትበጽሑ ትደልዩ ዶ?

ዝተፈላለዩ ዓይነታት ጫማ ይርአዩ ኣለዉ፡፡ ገሊኦም ጫማታት ካብ ቆርበት ገሊኦም ድማ ካብ ፕላስቲክ ዝተሰርሑ እዮም፡፡ ብኣንፃር ወጋ መኒኦም ይኸብሩ ይመስለኹም?

እዚ ሓንቲ ጓል ኣንሰተይቲ ኣርባዕተ ቀልዑ ሒዛ ትረአ። እዛ ትርአ ዘላ ናይ ምግቢ ዝግጅት አንዳማሃረቶም እዩ ዝመስል ዘሎ። ንስኩም ከ ምግቢ መዝግጃው ትክእሉ ዶ?

ኣብ ትግራይ ካብ ዝርከቡ ናይ ሓፋሽ መራኸቢ ሚድያታት ሓደ ትግራይ ቴሌቪዥን እዩ፡፡ ትኸረት ንደቂ ኣንስትዮ ዝብል ኣርእስቲ እንትመሓላለፍ እዩ፡፡ ትግራይ ቴሌቪዥን ካብቶም ካልኦት ብምንታይ ይፈለ?

ቤት ምግቢን መስተን ቤት ምግቢ ማለት ዝተፈላለዩ ምግቢታት ዝርከበሉ ቦታ ኮይኑ ፤ ቤት መስተ ከዓ ዝተፈላለዩ መስተታት ዝርከበሉ ቦታ እዩ፡፡ አብዚ ቤት ምግቢን መስተን ሰማያዊን ዕንቋይን ሕብሪ ወንበራት አብ ደገ ይርከቡ፡፡ እዚ እንዳመን ተባሂሉ ይፍለጥ?

እዚ ከባቢ እዚ ናይ ምዕራብ ፃሓይ ኮይኑ ፀሓይ ካብ ምፅዕዳው ሓሊፋ ናብ ቀይሕ ሕብሪ ሒዛ ኣላ። ኣብዚ ከባቢእዚ ድማ እሳተ-ጎሞራ እውን ተላዒሉ ኣሎ። ንምንታይ እዩ እሳተ ጎሞራ ዝለዓል ?

ደቂ ሰባት ካብቲ ዘለዎም መልክዕ ንላዕሊ ንኽምልክዑ ዝተፈላለዩ መጋየፂ ይውስኹ፡፡ ኣብ ትግራይ ደቂ ኣነስትዮ ንመጋየፅን መመላኽዕን ዝጥቀማሉ እቲ ቀንዲ ወርቂ እዩ፡፡

ባህልን ጥበብን፡- ባህሊ ሓደ ሕ/ሰብ መግለፂ ሓጎሱን መንነቱን እዩ፡፡ እዘን ብባህላዊ ናይ ኢደ ጥበባት ውፅኢት ብዝኾነ ዙርያ ማዕሪገን ኣብ መርዓ ወይ ኣብ ክርስትና ዝሳተፋ ዘለዋ እየን፡፡

ብፅቡቕን መልከዐኛን ኣሰራርሓ ዝተሰርሐ ባህላዊ ሳዕሪ ቤት ይረአ ኣሎ፡፡ ላዕሉ ብሳዕርን ብኦምን፣ ታሕቱ ድማ ብኣርቃይን ብጭቃን ዝተሰርሐ እዩ፡፡ እዚ ባህላውን ታሪካውን ኣሰራርሓ ገዛ እዚ ኣበየናይ ክፋል ብሄር ሰብ ኢ/ያ ይመስል?

ፅሕፈት መሳሪሒ ዝተፈላለዩ ናይ ቢሮ ስራሕቲ ንምስራሕ ዘጠቅሙና ኮይኖም ኣብዚ ዘለው ፅሕፈት መሳሪሒድማ ቢሮ ፣ እርሳስ ፣መቀስ ዝበሉ ኣለው። ቀይሕ ቢሮ ንምንታይ ንምፅሓፍ ይጠቅመና ?

እዚ እትሪእዎ ዘለኹም ሲሚንቶ እንትበሃል ንገዛ መስርሒ ይጠቅመና። ኣብ ኢትዮጵያ ከም ለሚ ናሽናል፣ መሰቦ ሲሚንቶ፣ ሓበሻ ሲሚንቶ ፋብሪካታት ከም ዘሎ ትፈልጡ ዶ?

ካብ ዓይነታት ኤሌክትሮኒክስ ናይ ኢድ ተቃሳቃሲት ሞባይል እያ እዘን ሞባይል እዚኣን ብዛጣዕሚ ከቢረን ኣለዋ። እተን ዝለዓለ ብቅዓት ዘለወን ዓይነት ሞባይል ክሳብ ክንዳይ ዋጋ በፂሐን?

እዚ ኣብ ሓደ ድኳን ዝርከቡ ናይ ብረት መጥበስታት ዘርኢ እዩ። እዞም ብረት መጥበስታት ንምግቢ ንምብሳል ዝውዕሉ ኮይኖም፡ ጽሩያትን ጽሬትን ዘለዎም ኮይኖም ብጥንቃቐ ዝተዳለዉ እዮም። ከም ሼፍ ምግቢ ክተዳሉ ኣየናይ ዓይነት መሳርሒ ምመረጽካ?

ኣብዚሓደ ሰብኣይ ኩዕሶ ክጻወት ይርአ። ጸጉሩ ፍጹም ዝተፈላለየ ሕብሪ ዘለዎ ኮይኑ፡ እቲ ሰብኣይ ድማ ሰማያዊ ማልያ ጋንታ ኩዕሶ እግሪ ተኸዲኑ ኣሎ። ብድሕሪት ድማ ብዙሓት ተዓዘብቲ ወይ ሓለፍቲ መንገዲ ኣለዉ። ነዚ ተጻዋታይ ትፈልጥዎ ዶ? ኣብ እንታይ ጋንታ ይፃወት?

እንጀራ መቐመጢ ብዙሕ ዓይነት ኣቑሑ ኣለዉ፡፡ እዚ ጊባቦ ዝበሃል ብስፈ ዝስራሕ መቐመጢ እንጀራ እዩ፡፡ ኣብዚ ዝቕመጥ እንጀራ ናይ ምብልሻው ዕድሉ ከመይ እዩ?

ኣብ እዋን በለስ ዝበስለሉ ጊዜ ይመስል፡፡ ብጣዕሚ ዝመቸዎን ዝበሰለን በለስ ይረአ፡፡ ማይ ዝወቕዖ በለስ ፅቡቕ እዩ ንምብልዑ ይባሃል፡፡ ንምንታይ እዩ ይመስለኩም?

ዕንጨይቲ ዝሸይጥ ድኳን ዘርኢ እዩ። ኣብ ቅድሚት ጻዕዳ ዕንጨይቲ ዓራት ኣሎ። ሓደ ወዲ ቀይሕን ጻዕዳን ክዳን ተኸዲኑ ይኸይድ ኣሎ። እዚ ኣቕሓ ብኢድ ድዩ ወይስ ኣብ ፋብሪካ ዝተሰርሐ?

ኣብዚ ክልተ ደቂ ኣንስትዮ ባህላዊ ክዳን ኢትዮጵያ ተኸዲነን ኣለዋ። እቲ ሓንቲ ኮፍ ኢላ ናይ ቡና ዝግጅት ክትዳሎ ከላ፡ እቲ ካልኣይቲ ድማ ኣብ መስርሕ ምቕራብ ቡን ዘሎ ትመስል። ንስኻ ወይ ስድራኻ ክንደይ ግዜ ቡን ትሰትዩ?

እዛ ማሽን ላሚኔተር ትበሃል ኣብ ስተሽነሪ ትርከብ ናይ ከም እኒ መለለዪ ካርድ ዝኣምሰሉ ዶክመንታት መዓሸጊት እያ፡፡ እዛ ማሽን ብምንታይ ሓይሊ ትሰርሕ?

ኣብዚ ዘለው ሰባት ኣብ እንዳስዋ ኮፍ ኢሎም ስዋ ካብ ሸክላ ዝተሰረሐ ዋንጫ እንዳሰተዩ ኣለው። ስዋ ካብ ዳግሻ ይዳሎ፣ ስዋ ጉዕ፣ ፅራይ፣ ቅራር ዝብሉ ሽማት እውን ኣለውዎ።

ካብ እግሩ እስካብ ርእሱ ብኣርቃል ይተሰርሐ ባህላዊ ገዛ ይርአየና ኣሎ፡፡ ዙሪኡ ድማ ጉና ጉና ብዝበሃል በነና ዝመስል ተኽሊ ተኸቢቡ ይርአ፡፡ እዚ ናይ ኣበይ ከባቢ ባህላዊ ገዛ እዩ?

ኣብ ትግራይ ብዝተፈጠረ ኲናትን ዕግርግርን ኣብ ህዝብና ዘስዓቦ ምፍንቓል ኣብ መቐለ ከተማ ዝርከቡ ናይ ምዕራብ ትግራይ ተፈናቐልቲ ዘርኢ ኮይኑ ብምንታይ ሚድያ ይሓልፍ ኣሎ ይመስለኩም?

እዞም ዝተፈላለዩ ደቂ ኣንስትዮይኩን ደቂ ተባዕትዮ እንትኮኑ ናይ ምግብ ዓይነታት ዝብላዕ እንትከውን እዞም ኣንእሽተይ ቀሉዑ ኮይኖም ክዳኖም መብዛሕትኦም ቀይሕ ናይ ላዕሊ ክዳን ገይሮም እቲ ዝሕዝዎ ዘለው ምግብ እንታይ ዓይነት እዩ።

እዚ እትሪእዎ ዘለኹም ኣብ ኢትዮጵያ ኣብ ዝርከቡ ባህላዊ ምግብታት ሓደ እንትኸውን ካብ ስጋ በጊዕ ፣ ብዕራይ፣ ጤል እንትስራሕ ጥብሲ እናተብሃለ ከም ዝፅዋዕ ትፈልጡ ዶ?

ኣብ ሓደ ገዛ ሰባት ኣብኡ ናብኡ ኣብ መድሐ መሳሊ ተቐሚጦም ኣለዉ፡፡ ኣብ ግድግድኡ ድማ ኣብኡ ናብኡ ቢያቲ፣ ስፈታት፣ መፃሕፍቲ ተንጠልጢሎም ኣለዉ፡፡ እታ ገዛ ዝፀበበቶም ዶ ትመስል

ሎሚ ሎሚ ሰባት ካብ ኣብ ባር ውሽጢ ኣብ ካፌ ኣብ ደገ ኮፍ ኢሎም ክዘናግዑ እዮም ዝደልዩ፡፡ እዚ ልምዲ ካብ ምንታይ ዝነቐለ እዩ?

ኣርማ፡- ናይ ሓደ ተቋም ዕላማ፣ ስራሕን ኣገልግሎትን ዝዛረብ ናይ ምልክትን ኣህፅሮተ ቃላት ስብስብ እዩ፡፡ ናይ ብልፅግና ፓርቲ ኣርማ ዶ ትፈልጥዎ?

ዒልቦ /ዕፉን/ ካብ ዓይነታት ዘርኢ ሓደ እንትከውን፤ ካውሎ/ጥቅልል ጎመን/ ድማ ተክሊ እንትከውን ደቂ ሰባት ንምግብነት ከም ዝጥቀሙሉ ትፈልጡ ዶ ?

ብመልከዐኛ ጨርቅን ብዙሓት ናይ ዲዛይን ወንበራት ከምኡ ውን ብኣቀማምጣን ዝማዕረገ ገዛ ይራኣይ ኣሎ፡፡ እቲ ገዛ ናይ ቤት ምግብን መስተን ዶ ይኸውን?

ከባቢ ሓሙሽተ ዝኮና ዝተፈላለየ ሕብሪ ዘለወን ሳይክላት አብ ጥቃ ብቢትሮ ዝተሰርሐ በሪ ገዛ ይርከባ፡፡ አብቲ በሪ ገዛ ሓደ ቀሺ ጠጠው ኢሎም ይርከቡ፡፡ እዚ ገዛ እንዳ ሳይክል መፀገኒ ድዩ?

ኣብዚ ብጫ መኪና ኣብ ወሰን ጽርግያ ደው ኢላ ኣላ። ኣብ ድሕሪት እታ መኪና ንመሸጢ መስተ ዝኸውን ምልክታትን ስእልታት ቢራን ኣሎ። ብድሕሪ እታ መኪና፡ ናይ ህንጻ ቦታ ይርአ። ኣብ ከባቢኹም ከምዚ ዓይነት ናይ መስተ መኪና ትርእዩ ዶ?

ካብ ናይ ተፈጥሮ መስተታት ዝባሃሉ ሓደ ሎውዝ ወይ ከዓ ኦቾሎኒ ጁስ እዩ፡፡ ከም ሬስቬራትሮል፣ ኮመሪክ አሲድ ን ፋይቶስትሮል ዝሓዘ ባዮአክቲቭ ውሁዳት ዝሓዘ እንትኾን እዞም ውሁዳት አንቲኦክሲዳንት ባህሪያት አለዎም።

ሓንት ጓል ኣነስተይቲ ዕንጨይቲ ተሸኪማ ትርአ ኣላ፡፡ እዞም ከምዚ ዝኣምሰሉ ስራሕቲ ንፅዕነት ስራሕ ደቂ ኣነስትዮ ብግቡእ ክገልፅ ይኽእል ዶ ትብሉ?

ኣብ ትግራይ ካብ ዝርከቡ ውሩያት ናይ ቋንቋ ትግርኛን ናይዚ ሕዚ ዘበናዊ ደርፊ ዝደርፉ ደረፍትን ኣማን ገ/ድህን ሚዘር ብዝብል ርእሳ ደርፊ ዝፍለጥ ይረአ ኣሎ፡፡ ናይ ኣማን ገ/ድህን ካሊእ ደርፊ ኸ ትፈለጡ ዶ?

ዝተፈላለዩ ሃገራት ናይ ባዕለን መግለፅ መንነትን ዝኮነ ናይ ባዕለን መፍለይ ባንዴራ አለዎን እዚ ከም እንዕዞቦ ድማ ናይ ሃገረ ኢትዮጲያን ሃገረ ኤረትራን ዝገልፅ ናይ ባዕለን ባንዴራ እዩ። እዚ አብ ማእከለን ዘሎ አርማ እንታይ ዝገልፅ ይመስለኩም?

ናይ ሃገርና ኢትዮጵያ ባንዴራ ማለት ቀይሕን ፃዕዳን ቆፃልን ኣብ ማእከሉ ድማ ሰማያዊ ብጫ ኮከብ ዘለዋን ዓብይ ህንፃ መስጊድ እናተባህለ ዝፍለጥ ኮይኑ ናይ እንታይ እምነት ተከተልቲ እዩ?

ህዝቢ ራያ በዓል ብሆታን ብጭፈራን እንተኽብር ንርኢ ኣለና፡፡ እዚ ድሙቕ በዓል እዩ፡፡ ብኸምዚ ኣገባብ ብደሚቕ ዘኽብርዎ በዓል እንታይ ኮን ይኸውን?

እዚ መድረኽ ብየማንን ፀጋምን ናይ ጐኒ መአገዲ ምልኩዕ ጣውላ ተገጢሙሉ ኣሎ፡፡ እዚ ጣውላ ንምንታይ ዕላማ እዩ ኣብቲ መድረኽ ክግጠም ክኢሉ?

አብ ሓወልቲ ቅርፂ ዘለዎ ቦታ ብቡሉኬት ዝተነደቀ መንድቅን መድረካትን ዘለውዎ ቦታ ክልተ ሰባት ጠጠው ኢሎም ይርከቡ፡፡ እዚ ቦታ አበይ እዩ?

ክልተ ሰባት ዝተፈላለየ ባህላዊ ኣከዳድና ተኸዲኖም ኮፍ ኢሎም ደው ኢሎም ይረኣዩ። ሓደ ደው ኢሉ ጸሊም ልብስ ተኸዲኑ ኣሎ። እቲ ካልእ ሰብ ኣብ መሬት ኮፍ ኢሉ ኣሎ። እዞም ኣብ ስእሊ ዘለዉ ሰባት ኣብ መድረኽ ደው ኢሎም ዘለዉ ይመስሉ ዶ?

ኣብ ፅርግያ ብዙሓት ናይ ተባዕትዮ ተወዳደርቲ ብሽክሌታ ይራኣዩ ኣለው፡፡ ኣካላውን ኣእምሮኣውን ረብሓታት ኣለውዎ፡፡ ኣብ ትግራይ ናይ ኣየነይቲ ጋንታ ብሽክሌታ ተወዳደርቲ ኣድነቕቲ ኢኹም?

ኣብ ኢትዮጵያ ዝተፈላለዩ ዓይነታት ቢራ ከምዘለው ዝፍለጥ ኮይኑ፣ ካብኣቶም ሜታ፣ ቅዱስ ጊዮርጊስ፣ ሓረር ቢራ እንትኮኑ ካብ ስገምን ካልኦትን ዝስራሕ ምኳኑ ትፈልጡ ዶ?

እዛ ዝተቖነነት ጓል ኣነስተይቲ ብናይ ራያ ኣገልድም ክዳን ኣብ ገጠር ዝመስል ከባቢ ንሪአ ኣለና፡፡ እዚ ክዳን ኣብ መፀባበቒ ዶ ክምደብ ይኽእል?

ኣብ ናይ እምነት ኦርቶዶክስ ተዋህዶ ቤተ ክርስትያን ኣብ ዓበይቲ ክብረ ባዓላት ካህናት ዕጣን ብፅንሃ እንትዓጥኑ ይራኣዩ ኣለው፡፡ እዚ ኣበየና ከተማ ምዃኑ ዶ ትግምቱ?

አብ ትግራይ ካብ ዝርከቡ ድምፂውያን ሓደ ንጉስ አባዲ እንትኮን ድምፂዊ ንጉሰ አባዲ ንፈተውቱን አድነቅቱን ብርክት ዝበለ ደርፈታት ዘበርከተ ስነ ጥበባዊ እዩ። ድምፂዊ አባዲ ናብ ስነጥበብ መዓዝ ተፀቢሩ ይመስለኩም?

እዚ ናይ ኢትዮጵያ ጠቅላይ ምንስተር እንትከውን ቀይሕ ኮይኑ ጅባ ድማ ቁፅል ዝበለ ሸምዝ ፃዕዳ ሕብሪ ካራበታ ድማ ቀይሕ ሕብሪ ነገር ኮይኑ ኣብ ቅድምኢ ማይክ ድምፂ ኣው መበል ገይሩ እዚ ጠቅላይ ምንስተር መን እዳተበሃለ ይፅዋዕ ?

ዝተፈላለዩ ሰለስተ ናይ ጉሓፍ መጠራቀሚ አቅሓ አብ እግሮም ቆልዓ ተሓቢኡ ይርከብ፡፡ እዚኦም ከዓ ቆፃል፣ ሰማያዊን ብጫን ሕብሪ ሃልይዎም ላዕሎም ከዓ ፀሊም ሕብሪ እዩ፡፡ እዞም መጠራቀሚ ጉሓፍ ናይ አበይ ቦታ ሕክምና እዮም?

ፀሊምን ቀይሕን ሕብሪ መሸፈኒ ዘለዋ መፅሓፍ ትረአ ኣላ፡፡ አዛ መፅሓፍ ብቋንቋ ኣማርኛ "በመንገዴ ላይ ወፍ ጠባቂው ጋዜጤኛ" ዝብል ፅሑፍ ኣለዋ፡፡ እዛ መፅሓፍ እንታይ ተማሓላልፍ ይመስለኩም?

ሃይማኖት ሃይማኖት ማለት እምነት ኮይኑ፤ ብጫን ቀይሕን ሕብሪ ዘለዎ ብመስቀል ቅርፂ ዝተሃነፀ ቤተ ክርስትያን አብ ዓሚቅ ቦታ ይርከብ፡፡ ቡዙሓት ሰባት እውን አብቲ ዙርይኡ ይርከቡ፡፡ እዚ ቤተ ክርስትያን አበይ ቦታ ይርከብ ? እንዳ መን ኸ ይበሃል?

ኣብቲ ምስሊ ንሪኦ ዘለና ንሜጀር ጀነራል ሓየሎም መዘከሪ ተባሂሉ ብምስሎ ዝተቐረፀ ሓወልቲ ኣብ ከተማ ሽረ ተቐሪፁሎም እዩ፡፡ እዚ ቅርፂ ከዓ ጋንታ ኩዕሾ እግሪ ስሑል ሽረ ኣርማ ክለቡ ገይሩ ተጠቒሙሉ ኣሎ፡፡

ካብ ብረት ዝተሰርሑ ዝተፈላለየ ቁመት ዘለዎም ናይ ብረት መሳልላት ብብዝሒ ንርኢ ኣለና፡፡ መሳልል እንታይ ዓይነት ረብሓ ዘለዎ መሳርሒ ከምዝኾነ ትፈልጦ ዶ?

ብጣዕሚ ደስ ትብልን ክትርእያ ተብህግን ፀሊምኝን ፃዕዳን ሕብሪ ማለት እውን ጨጨቅ ሕብሪ ዘለዋን ኣእጋራ ድማ ቀይሕ ሕብሪ ዘለዋ ዒፍ እያ።

ኣብ ትግራይ ካብ ዝርከቡ ባህላዊ ክዳንን ካብ ቆርበት ዝተሰረሓ ጫማን ናይ ደቂ ተባዕትዮ ኮይኑ ብዘመናዊ ኣሰፋፍያ ዝተከደኑ እዮም። ንስኩም ከ ባህላዊ ክዳን ተከዲንኩም ትፈልጡ ዶ ?

ኣርማ ናይ ሓደ መልእኽቲ ወይ ዝደለኻዮ ምህርቲ ወይ ኣግልግሎት ንምልላይ ዝጠቅም ናይ ምልክት ወይ ፅሑፍ መግለፂ እዩ፡፡ እዚ ናይ ኤድስ መልኽቲ ዘርኢ እዩ፡፡ እዚ ምልክት ክትሪኡ ከለኹም እንታይ ትዝክሩ?

ኣትክልትን ፍራምረን፡- ኣትክልቲ ንናይ ደቂ ሰባት ጥዕና፣ ሓይልን ጉልበትን ልዑል ኣበርክቶ ኣለዎም፡፡ ከም ባናና፣ ኣራንሺ፣ ድንሽን ዘይትሁንን ዝኣመሰሉ ካት ኣትክልትን ፍራምረን ኣብነታት እዮም፡፡

ኣብ ሃገርና ኢትዮጲያ ኣብ ክልል ትግራይ ካብ ዝርከባ ከተማታት መቦቆል ሃይማኖትን ናይ ስልጣነ መር ኣያን ወናኒት ሓወልትን ዝኮነት ከተማ ኣክሱም ልምዓታዊ ባንክን ፋና ናይ መናእሰይ ዕቋርን ቢሮን ኣብ ፅርግያ ናይ ገዛ መኪና ይረአ ኣሎ::

ኣብዚ ከባቢ ብጣዕሚ ዝነውሐ ፎቕ ህንፃ ኣብ ምስራሕ ይርከብ ፣ ኣብቲ እግሪ ድማ ደባሪ ዝኾነ ብዙሕ ጓሓፍ ዘለዎ ቦታ ይረአ ኣሎ፡፡ ነዚ መን ይምልከቶ? ኣበየና ከተማ ከ ዝርከብ ይኸውን?

ኣብ ትግራይ ካብ ዝርከቡ ፍሉጣት ደረፍቲ ሓደ ዝኮነ ኣማኒኤል የማነ እንትከውን ዝተፈላለዩ ደርፍታት ናይ ፍቅርን ሃገርን ከም ዝደርፍ ትፈልጡ ዶ ?

አብ ከይዲ ምምሃረ ምስትምሃር ዝተፈላለዩ ናውቲ የዲሊዩና እዮም። ካብአቶም ሓደ እዚ እንሪኦ ዘለና መድምሰሲ ሰሌዳን መፅሓፊ ማርከርን እዩም። አብ ቤት ትምህርትኩም እዚ ናውቲ ትጥቀሙ ዶ?

ናይ ቀደም ስባት ተጣቢቦም ካብ እምኒ ፈልፊሎም ዝስርሕዎ ሓውልቲ ኣክሱም ምስ መደያይብኡ እቲ ስ። ማይ እዉ ድመናማ እታ ሓወልቲ ክንደይ መስኮት ኣለዋ።

ዝበኩዕ ሕሩጭ ንርኢ ኣለና፡፡ ሕሩጭ ብኸምዚ ኣገባብ ቦኹዑ ቕጫ ወይ ሕብሽቲ ይስርሐሉ፡፡ ካብዚ ቡክዒ ካልእ እንታይ ዓይነት ምግቢ ክስራሕ ይኽእል?

አብ ሃገርና ዝተፈላለዩ ዓይነታት ናይ ደቂ ተባዕትዩ ባህላዊ አክዳድናታት አለዉ ካብአቶም ሓደ ንዕዞቦ ዘለና እዩ። እዚ አብ ኢዱ ሕዝዎ ዘሎ በትሪ እንታይ እናተባህለ ይፅዋዕ?

ተማሃሮ ኣብ ሓደ ብሳዕሪ ዝተሰርሐ ቀስት ብሓጺን ዝተሰርሐ ቀስትን ዘለዎ ገዛ ዘርኢ እዩ። እቶም ተማሃሮ ኣብቲ ቤት ትምህርቲ ኮፍ ኢሎም፡ ንሕቶታት ክምልሱ ኣእዳዎምን ኣጻብዕቶምን ኣልዒሎም ድሉዋት ኮይኖም ኣለዉ። ኣብዚ ስእሊ ዘለዉ ተምሃሮ እንታይ ዝገብሩ ዘለዉ ይመስለኩም?

ካብ ናይ ገዛ ኣቑሑት ሓደ ብረድስቲ እዩ፡፡ ናይ ገዛ ስራሕቲ ንምቅላልን ከም ማይ መፍልሒ፣ ፀብሒ ንምስራሕን ዝበስሉ ምግብታት ንምብሳልን ይጠቅም፡፡ ኣብ ገዛኹም ከምዚ ዓይነት ብረድስቲ ዶ ኣለኩም?

እዚ አብ እስክሪን እንምልከቶ ዘለና ካብቶም አብ ኢትዮጵያ ዝርከቡ ቤት ትምህርቲ ሓደ እዩ:: ጥቁር አንበሳ ካልአይ ደረጃ ትምህርት ቤት ድማ ዳተብሃለ ይፍለጥ::አብ ከባቢኩም ታይ ዝበሃል ካልአይ ደረጃ ትምህርት ቤት አሎ?

አብ ሃገርና ካብ ዝርከቡ ዘመናዊ አክዳድና ሓደ ኮይኑ ከምዚ እንሪአ ዘለና ፀቢቃን ወቂባን ትርከብ ንስካትኩም ከ አብ ከባቢኩም ከምዚ ዓይነት አክዳድና ትጥቀሙ ዶ?

ሓንቲ ጓል ኣነስተይቲ ንገዝኣ ብዘበናዊ ማሽን ተጠቒማ ርስሓትን ጓሓፍን ትፀርግ ኣላ፡፡ እቲ ማሽን ነቲ ርስሓት ናብ ውሽጢ ትጥቕልሎ ኣላ፡፡ ከምዚኣ ዓይነት ማሽን ሪኢኹም ዶ ትፈልጡ?

እዚ ኣርባዕተ ሰብኡትን ሓደ ኣድጊን የርኢ። ኩሎም ደቂ ተባዕትዮ ባህላዊ ጻዕዳ ክዳን ተኸዲኖም፡ ገሊኦም ድማ ኲናት ተሰኪሞም ኣለዉ። እቲ ኣድጊ ሕብራዊ ስልማት ዝተሰለመን መንኰርኰር ተሸፊኑ ይርከብ። እዞም ሰባት እዚኦም ናብ ታሪኻዊ ቦታ ድዮም ዝኸድ ወይስ ናብ መንበሪ ገዛ?

መዝገበ ታሪክ ትግርኛ ብትግርኛ ትብል መገረሚ ርእሲ ዘለዋ መፅሓፍ ትርአ ኣላ፡፡ ናይዛ መፅሓፍ ፀሓፊ ንምንታይ መዝገበ ታሪክ ትግርኛ ብትግርኛ ኢሉዋ ይኾን?

ሰባት ንኣኻፍት ብምግቢ እንዳህጠሩ ናብ ዕዳጋ የቕርቡ እዮም፡፡ እዞም ሰባት ኣብዚ ስራሕ ዘለዉ እዮም፡፡ ንምዃነ ኣኻፍት እንታይ ብምምጋብ ክሃጥሩ ይኽእሉ?

ዝተፈላለዩ ኣቁሑት ናይ ገዛ ከም ድስቲ፣ መሰበን ዝኣመሰሉ ዝተደርደርሉ መሸጢ ድንካን ይርአ::ብተወሳኺ እውን ኣብቲ ሱቅ ኮፍ ዝበሉ ሰባትን ኣብ ላዕሊ ድማ ጀርካናትን ኣለው

ካብ ናይ ፅዕነት መኪና ኮይና እዛ መኪና ዝተፈላለዩ ንብረት ካብ ሓደ ቦታ ናብ ካሊእ ገዛ እተጉዓዓዝ እያ:: እዚኣተን መብኣሕቲኡ ግዜ ኣበይ ግዝኣ ?

ትምህርቲ ቤት ቀይሕ ዲቪዛ ዝገበሩ ህፃውንቲ አብ ናይ ኬጅ ትምህርቲ ቤት ናይ ሸለው ላጋ መፃወቲ አብ ሳዕሪ ዘለዎ ቦታ እናተፃወቱ ይርከቡ፡፡ ብፃዕዳ ሕብሪ ዝተለመፀ ቤት ትምህርቲ አለዎም፡፡ እዚ ናይ ኬጅ ትምህርቲ ቤት መን ተባሂሉ ይፍለጥ?

እዚ ሓደ ጉጅለ ደቂ ተባዕትዮ ኣብ ጽላሎት ዘለዎ ዳስ ተኣኪቦም ዘርኢ እዩ። ገሊኦም ኣብ መንበር ኮፍ ኢሎም ክዕልሉ እንከለዉ፡ ገሊኦም ድማ ደው ኢሎም ዕንጨይቲ በርበረ ዘንቀጥቀጡ ሒዞም ይመስሉ። እቲ ዘለውዎ ቦታ ጉዳይ እዩ ዝመሰል።

እዛ ስእሊ “ዓይነ ጥላ” እትብል መጽሓፍ እያ እተርኢ። እታ መጽሓፍ ብኣምሓርኛ ዝተጻሕፈት ኮይና ኣብ ላዕሊ ብኣራንሺ ዝተሓትመት ኮይና ሓደ ካብቲ ኣስማት ብንጹር ተጻሒፉ ኣሎ። እታ መጽሓፍ ብዛዕባ እንታይ እያ ትብል?

መስተታት፡- ብዘለዎም ትሕዝቶ መስተታት ኣብ ክልተ ይምቀሉ፡፡ ልስሉሳትን ኣልኮላዊ ትሕዝቶ ዘለዎምን መስተታት እዩም፡፡ ዋይን ካብቶም ኣልኮላዊ ትሕዝቶ ዘለዎም መስተታት ድዩ ዝምደብ?

ኣብዚ ዘለዋ ኣዶታት ዝተከደነኦ ክዳን ኣሰራርሓ ፀጉርን ኣከዳድና ክዳን ናይ ቀደም ኮይኑ እዘን ኣዴታት እዚኣን ናይ ገጠር ሰባት እየን። ናይ ገጠር ኣዶ ክንዳይ ነገር ከም እትሽከም ትፈልጡ ዶ?

አብ ሃገርና ካብ ዝርከቡ ሃይመኖት እሰልምና ሐደእንትከውን እዞም ንርኦም ዘለና ዶዓ ወይ ፀሎት እናገበሩ ይርከቡ ።አብ ከባቢኩም እሰልምና አለው ዶ?

ናይ ኢትዮጵያ ፓስፖርት ብቐረባ ይርአ። እቲ ፓስፖርት ብሮጉድ ቻርት ዝተሰርሐ ኮይኑ ብወርቂ ዝተጻሕፈ እዩ። እቲ ቀዳማይ ተለዋዋጢን ኣርማን ኣብ ማእከል ይርአ። እዚ ፓስፖርት እንታይ ይውክል?

ኣብ ዓብይ ጎደና ወይ ፅርግያ ብዙሓት ተሽከርከርትን ብእግሪ ዝኸዱ ሰባትን ይራኣዩ፡፡ ባጃጃት፣ ሚኒባስ፣ ደቂ ተባዕትዮን ደቂ ኣንስትዮን ይዋናጨፉ ኣለው፡፡ ኣብ ሓንቲ ባጃጅ ሓንቲ በዓልቲ ቀይሕ ጃኬት ዶ ትረአየኩም ኣላ?

ሓደ ጋቦን ዝተኸደነ መምህር ኣብ ሓደ መልክዕ ዘይብሉ ናይ መምህራን ስታፍ ኦፊስ ኮፍ ኢሉ ይርአ ኣሎ፡፡ ንምንታይ እዩ ግን ንናይ መምህራን መዕረፊ ክፍሊ ትኹረት ዘይወሃቦ?

ክልተ ሰብኡት ኣብ መድረኽ ናይ ሓደ መደብ ተለቪዥን ኮፍ ኢሎም፡ ኣብ ቃለ መሕትት ክሳተፉ ይረኣዩ። ክልቲኦም ኮስትሞን ካርታን ተኸዲኖም ኣለዉ። እቶም ኣብዚ ዘለዉ ሰባት እንታይ ዓይነት ትንተና ወይ ቃለ መሕትት እዮም ዘካይዱ ዘለዉ?

ኣብዚ ሓንቲ ሰበይቲ ኣብ ሶፋ ኮፍ ኢላ ትርአ። ጻዕዳ ባህላዊ ክዳንን ተኸዲና ኣላ። ኣእዳዋ ኣጣሚራ ኮፍ ኢላ ኣላ። እዛ ሰበይቲ ንምንታይ ባህላዊ ክዳን ተኸዲና ትመስለኩም?

ቀንዲ መእተዊ ዩኒቨርስቲ ኣዲስ ኣበባ ኣብ ስእሊ ይርአ። ኣብ ማእከሉ ክቢ ቅርጺ ዘለዎ ብእምኒ ዝተሃንጸ ህንጻ እዩ። ሳዕሪ ዝበዝሖ መንገድታትን ኣግራብን ብጐድኒ ይርአ። ኣብዚ ዩኒቨርስቲ ከይድኩም ዶ ትፈልጡ?

ኣዝዩ ደስ ዝብል ሓምለዋይ ቦታ እዩ። ሰባት ኣብቲ ኣብቲ ተበታቲኖም ኣለው። ሰባት ክተክሉ ዝደልዮ ካብቲ ቦታ እናወሰዱ ዝተክልሉ እዩ። እቱይ ሓመዱ ብፌስታል ዝተሸፈነ እንታይ ተክሊ እናተባህለ ይፅዋዕ?

እዚ ዝተፈላለዩ ዓይነታትን ፍርያትን ጸጉሪ ደቂ ኣንስትዮ ዘርኢ እዩ። እዚኦም ብዝተፈላለየ ዓይነት ዝተለጠፉን ወይ ዝስሓቡን ጸጉሪ እዮም። መብዛሕትአን ብፕላስቲክ ተጠቕሊለን ኣብ መቐመጢ ተንጠልጢለን ይርከባ። እዞም ፍርያት ጸጉሪ ንምንታይ ከም ዝውዕሉ ትፈልጡ ዶ?

ሃፀይ ሃይለስላሴ ብጣዕሚ መልከዐኛ ኮይኖም ኣብ ሃገርና ድማ ገዛኢ ነይሮ። ፀሊም ሕብሪ ክዳን ድማ ተከዲኖም። ሃፀይ ሃይለስላሴ ብመዓዝ ዓመተ ምህረት ካብ ስልጣኖም ወሪዶም?

መስቀል ካብ ዕንፀይቲ ዝስራሕ ኮይኑ ብዝተፈላለዩ ዲዛይናትን ዓቀናትን ብኣመንቲ ኦርቶዶክስ ተዋህዶ ክርስትያን ኣብ ክሳዶም ዝኣስርዎ እዮ። ንስኩም ከ መስቀል ኣለኩም ዶ ?

ተፈጥሮን አከባቢን ተፈጥሮን አከባቢን ማለት ዝተፈላለዩ ሓምለዎት ተክሊታት ዘለዎም ሽንጥሮታት፣ ቡዙሓት ሓምለዎት እፅዋት፣ ቀይሕ ሓመድን ከውሒን ጠጠው ዝበሉ ይርከቡዎም፡፡ ሰማያዊ ሕብሪ ድሕረ ገፅ ከዓ አለዎ፡፡ ተፈጥሮን አከባቢን እንታይ ማለት እዩ?

ቅዱስ ያሬድ ኣብ ከተማ ኣክሱም ካብ ኣቦኦም ኣቢዩድን ካብ ኣዲኦም ታውክሊያን ተወሊዶም። ናይ መጀመርያ ማዓልቲ ኣምላክ ዝተገለፆሎም ስብከት ኢሎም ከምዝፀውዕዎ ትፈልጡ ዶ?

ኣብዚ ሓደ ህበይ ኣብ ልዕሊ ሳዕሪ ኮፍ ኢሉ ይርአ። እቲ ህበይ ጸሊምን ጻዕዳን ጸጉሪ ዘለዎ ኮይኑ፡ ገጹ ግን ጸሊም እዩ። እቲ ኣህባይ ዝጭድር ወይ ኣፉ ዝኸፈተ ይመስል። እዚ ህበይ ይጭድር ወይ ይዕዘብ ኣሎ ዶ ይመስለኩም?

ክልተ ሳሙናታት ይራኣዩ ኣለዉ። እቲ ሓደ ሳሙና “ጆንሶን ቤቢ ሳምና” ዝብል እዩ። እዚ ሳሙና ንህጻናት ዝተዳለወ ኮይኑ ካብ ፓራቤንን ኣልኮላዊ መስተ ነጻ እዩ። እቲ ሓደ “ንግስቲ ፍቕሪ ፌድ ኣውት ፌርነስ ሳሙና” ዝብል ጽሑፍ ኣለዎ።

ኣብ ትግራይ እትርከብ ሚድያ ድምፂ ወያኔ ትግራይ ግዝያዊ ምምሕዳር ትግራይ ጀነራል ታደሰ ወረደ መልእክቲ ሓድሽ ዓመት ከምዝሃቡ ሪኢኩም ዶ ?

ሓንቲ ሰበይቲ ፀሊም መሸፈንን ቆፃል ክዳንን ገይራ ማማይ ሓዚላ እናሰሓቀት አበ ብጫ ሕብሪ ድሕረ ገፅ ትርከብ፡፡ እዛ ሰበይቲ እቲ ሓዚላቶ ዘላ ማማይ ወዳ ድዩ?

እንጀራ ብመሶብ /ብዝተፈላለየ ሕብሪ ዝተሰፈየ ስፈ/ምቅራብ ናይ ቀደም ወለድና ባህሊ እዩ፡፡ እዚ ባህሊና ከዓ ብጣዕሚ ደስ በሃሊን በረከት ዘለዎን እዩ፡፡ ብመአዲ ምግቢ በሊዕኩም ዶ ትፈልጡ?

ብቆርቆሮ ዝተሰረሐን ገዛውትን ብዙሓት ወናብራት መደገፊ ዘለዎን ዘይብሉን ኣለው። ናይ ማእከል ጠረጴዛን ዘለዎን ካብ ዝተፈላለዩ ሕብርታት ቀይሕን ፀሊምን ፃዕዳን ዝተሰረሐኮይኑ ካብ ምንታይ እዩ ተሰሪሑ?

መፋለጢ ናይ ሓደ ናይ ስራሕ ቦታን ናይ ኣገልግሎት ስራሕቱን ንኻልኦት ሰባት ዝነግር ማለት እንትኸውን እዚ ኣርማ ናይ ሲኒማ ቤት ሽምን ምልክትን ዝሓዘ እዩ፡፡ ናብ ሲኒማ ቤት ዶ ከይድኩም ትፈልጡ?

እዚ ዝተፈላለዩ ሽልማት ብሩር ይረኣዩ። ካብኣቶም ካብ ብሩር ዝተሰርሐን ብሕብራዊ ሽልማት ዝተሸለመ ቅዱስ መስቀል ኢትዮጵያ ይርከብዎም። እዚ ዓይነት ሽልማት ብሩር ኣብ ኣየናይ ክልል ከም ዝርከብ ትፈልጡ ዶ?

እዚ ቡናዊ ቆርበት ጫማ ዘርኢ እዩ። ካብ ቆርበት ዝተሰርሑ ኮይኖም፡ ጫፎም ድማ ጸሊም እዩ። እዚ ዓይነት ጫማ ኣብ እዋን ሓጋይ ወይ ኣብ ውሽጢ ገዛ ንእግሪ ምጉዓዝ ዝምችእ እዩ። እዘን ጫማታት ጽቡቓት ዶ ይመስለካ?

ኣብ ምብራት ትግራይ ዓሲባ ኣብ ዝበሃል ከባቢ ዝነበሩ ዝነበሩ ኣቦና ኣባ ዘወንገል ይበሃሉ ኣባ ዘወንገል ኣብ 2013 ዓ.ም ኣብ ወርሒ ጥቅምቲ ዕለት 10/02/2013 ካብ ዓለም ተፈልዮም ይበሃል ሓቂ ድዩ ?

እዚ ኣብ ሓደ ዝርከብ ዘመናዊ ሶፋ ይረአ ኣሎ፡፡ ብፃዕዳ ታንቴል ዝተሸፈነ ታንቴል ዝለበሰ እዩ፡፡ ብረድስቲ፣ ፊሪጅን ክልተ ሶፋታትን ይረኣ፡፡ ባህላዊ ስፈ ግን ኣለዎን፡፡ ንስኻትኩም ከ ከምዚ ዝበለ ገዛ ዶ ሪኢኹም ዶ ትፈልጡ?

ሓደ ፃዕዳ ዝተኸደነ ሰብኣይ ንኡሽተይ ውርውራይ በትሪ ኣብ ኢዱ ሒዙ ይርአ ኣሎ፡፡ እዚ ኣለባብሳ ኣብ ምንታይ ኩነታት ከምዝዝውተር ትፈልጡ ዶ?

ዝትፈላለየ ዲዛይን ዘለዎም ናይ ኢድ ጦር መሳርያታት እኔዉ፡፡ ዓለምና በዞም ጦር መሳርያታት ትነግድ ብምዃና ዓይነቶም እናዘመነ መፂኡ እዩ፡፡ ናይ ጦር መሳርያ ዝውውር ንምቁፅፃር እንታይ ክግበር ኣለዎ

ማሽናት ዝተፈላለዩ ዓይነትን ሕብሪ ዘለዎም ማሽናት ንዝተፈላለዩ ስራሕቲ ይጠቅሙ፡፡ ንአብነት ሓደ ናይ ኢድ ሰብ ሓፂን ሒዙ ናይ መኪና ጎማ ዝመስል ማሽን ሒዙ ይርከብ፡፡ እዚ ማሽን እዚ እንታይ ይበሃል?

አብ ትግራይ ዝተፈላለዩ ባሀላዊ ስዕሲዕታት ዘለዎ ኮይኖም ካብአቶም ሓደ ናይ ትግረኛ እዩ። እዚም ከም እንዕዞቦ ድማ አዴታትን አቦታት ብከበሮ እናታዓጀቡ ታዓጢቆም እናሳዕሱዑ ይርከቡ። ንስኩም ስዕሲዕት ትኩእሉ ዶ?

ኣብ እንዳ መሸጢ ኣልባሳት ዝርከቡ ናይ ክዳን መንጠልጠሊ ወይ መስቀሊ ኣቑሑ እቲ ክዳን ሰጥ ኢሉ ንክርአ ይሕግዙ፡፡ እዞም ኣቑሑ ካብዚ ብዝዘለለ እንታይ ካልእ ረብሓ ይህቡ?

እዚ ጽቡቕ ዕቑር ሶፍቲታት ዝሓዘ ድኳን ዘርኢ እዩ። እቶም ኣብ ምርኢት ዝቐርቡ ኣቑሑት ፍርያት ጽሬት ብፍላይ ድማ ዓበይቲ ጥቕላል "ሳኒታ ክለብ ማክሲ ሮል ኤክስኤል" እዮም። እቶም ኣቑሑት ብፅሬትን ተስፋን ዝተሰርሑ እዮም። ኣብ ስእሊ ዝተርኣዩ ነገራት እንታይ እዮም?

ኣንበጣ ኣብ እኽሊ ተጠፍጢፎም ይርአዩ ኣለዉ፡፡ ኣንበጣ ብዕስለ እንተመፅዩ ኣብ ሓፂር ግዜ ንዝራእቲ በሊዑ ከባድም ክኽእል ሓደገኛ ወገን በላዒቶ እዩ፡፡

ህዝቢ ኣብ ወሰን ሩባ ተኣኪቡ በዓል ዘኽብር ይመስል፡፡ ኣብዚ ቦታ ዝርአ ካህን የለን፡፡ ስለዚ እዚ በዓል ናይ ኢሬቻ በዓል ዶ ይኸውን?

ኣራንሺ ሓደ ካብ ፍራምረ ኮይኑ ደቂ ሰባት ንምግብነት ብፅሟቅን ምቅራፍ ዝሰትይዎን ዝበልዕዎን እዩ። ኣራንሺ ንጥዕና ደቂ ሰባት ኣገደስቲ ካብ ዝባሃሉ ፍራምረ ሓደ ምኳኑ ትፈልጡ ዶ ?

ከምዚ ንሪኦ ዘለና ናይ ንመፀባበቒ ዝውዕሉ ዝብላዕ ፍረ ዘይብሎ ኣታክልቲ ኣብ ዙርያ ህንፃታት ንርኢ ኢና፡፡ ዝብላዕ ፍረ ዝህቡ መፀባበቒ ተኽልታት ዘይንተክል ንምንታይ እዩ?

ኣብዚ ክልተ ናይ ኢ/ያ ናይ ጦር መኻይን ይራኣያ ዘለዋ ኮይነን ኣብ ልዕሊአን እቶም ወታደራት ብሬን/ዲሽካ ኣቀባቢሎም ይኸዱ ኣለው፡፡ ዋላ ብዘበናዊ መሳርሒ ተዓጠቕ ጦርነት ንደቂ ሰብን ንዓድን ኩናት መዕነዊ እዩ ዶ ትብሉ፡፡

ሓደ ኣማናይ ተዋህዶ ቤተክርስትያን ዝኾነ ካብ ዝተፈላለዩ እንጨይቲን ሓፂንን ብፍሉይ ክእለት ዘለዎም ጥበበኛታት ተቐሪፁ ዝተሰርሐ ካብ ካል ኦት ተኸተልቲ እምነት ንፍለየሉ ኣብ ክሳድና እንኣስሮ መስቀልን ካልኦት መፃሓፍትን ተዘርጊሖም ንተጠቀምቲ ዝቕረቡ እዮም።

ዝተፈላለዩ ዓይነታት ዘመናዊ መካይን ዘለዎ እንትክን እዛ ንምልከታ ዘለና ድማ አብ እስባልት እናከደት ንዕዘብ እዚ መኪና እንታይ እናተባህለት ትፅዋዕ ?

ብዙሓት ሰባት ናይ ሓደ ቢሮ ክኣትው ዝደለዩ ይራኣዩ፡፡ ገለ ድማ ነቲ ቢሮ ገዲፎም ይኸዱ ኣለው፡፡ ኢዳ ኣብ ኣፍንጭኣ ዝሓዘት ውን ንቕድሚት ትመፅእ ኣላ፡፡ እዚ ናይ ምንታይ ቢሮ ይኸውን?

ክቡራት ኣጋይሽ ብመስርዕ ጠጠው ንዝበሉ ኣባላት ፊደራል ፖሊስ ኢትዮጵያ ብናይ ኢድ ምጭብባጥ ሰላም ይብልዎም ኣለዉ፡፡ ናይ ፌደራል ፖሊስ ልኡኽ እንታ እዩ ትብሉ?

እዚ ናይ ደቡባዊ ዞባ ህዝቢ ራያ በዓል ኣከባብራ እያ፡፡ እዚ ብሆታን ዓብዪ ፅምብልን ዝኽበር ዘሎ በዓል ናይ ጥምቀት በዓል እንተይኮነ ኣይተርፍን፡፡

እዚ ንሪኦ ዘለና ጉዕ በርበረ ይበሃል፡፡ ጉዕ በርበረ ናብ ፀብሒ ዝኣቱ ዓይነት ኣትኽልቲ እዩ፡፡ ካብዚ ወፃኢ ጉዕ በርበረ ብጥሪኡ ክብላዕ ይኽእል ዶ?

ብቑኖን ብብዙሕ ዓይነት ናይ ወርቂ ቅርፅታት ዝመልከዐት ጓል ኣነስተይቲ ትረአ፡፡ ኣብ መላእ ነብሳ ድማ ናይ ዲምላይት መብራህቲ ዝንፀባረቕ ዘሎ ይመስል፡፡ ብኸምዚ መልክዕ ዝመልከዐት ጓል ኣነስተይቲ ዶ ትሪኡ?

እዛ ፈረንጂ ናይ ዓዳ መጋየፂ ተጠቒማ መልኪዓ ትርአ ኣላ፡፡ ሓደ ዓይነት ብዕንቁ ዝተሰርሐ ዝመስል ናይ እዝኒን ናይ ክሳድን ገይራ ኣላ፡፡ ንስኻትኩም ከ ብዛዕባ መጋየፂ ትፈልጥዎ ኣለኩም ዶ?

ዝተፈላለዩ ዓይነታት ስፓርት ዘለዎ እንትኮኑ ካብአቶ ሓዳ ድማ ኩዕሶ እግሪ ኮይኑ ከምዚ እንምልከቶ ድማ ክልት ተቃራንቲ ጋንታታት ብንሕንሕ እናተፃወቱ ንምልክት እዞም ጋንታታት እንመን ይመስሉኩም?

ኣብ ከባቢና ዘለዉ ግራብ ብዙሕ ረብሓ ኣለዎም፡፡ ኣግራብ ንምድሪ ዘመላክዑ ልብስታት እዩ፡፡ ካብዚ ብተወሳኺ ኣግራብ እንታይ ዓይነት ረብሓ ክህልዎም ይኽእእል ኢልኩም ትሓስቡ?

ናይ ባህሊ ኪነት ቡድን ኣባላት ኣብ መድረኽ ባህላዊ ስዕስዒት የቕርቡ ኣለዉ፡፡ እዞም ናይ ኪነት ቡዱን ባህላዊ ምዃኖም ብምንታይ ክንፈልጥ ክኢልና?

እዚ ንተኦ ዘለና ሙዚቀኛ ተዲ ኣፍሮ ይበሃል። ቴዲ ኣፍሮ ካብ ኣማሓርና ደርፍቲ እተውሩይ ብዙሕ ኣድማፂ ዘለዎ ሙዚቀኛ እዩ። ቴዲ ካብ ዝደረፎ ደርፍታት ላምባዲና ትብል እያ ።

ፋርኖሎ ካብ ሓፂን ብቅርፂ ዝተሰረሓ ኮይኑ፣ ፋሓም ገይርካ ሓዊ ፈጢርካ ንዝተፈላለዩ ምግብታትን ውዑይ መስተን ካልእን መስርሒ ከምዝጠቅም ትፈልጡ ዶ ?

እዚ ፃዕዳ ሕብሪ ዘለዎ እንትከውን ንዝተፈላላዩ መሳርሕ እንጥቅም ኮይኑ ኣብ ርእስ ምድጃ እውን ከፍሉ ከም ፀብሒ፣ ማይ ሙቅ፣ ፃባ መፍሊሕ ንጥቀመሉ እንታይ እዳተበሃለ ይፅዋዕ ትፍልጥዶ?

ሃይማኖት ሃይማኖት ኦርቶዶክስ ካብ ካልኦት ሃይማኖት ዝፈልዮ መስቀል ምህላው እዩ፡፡ ንአብነት መስቀል ዘለዎን ነብሪ ሕብሪ ዘለዎ ህንፃ ቤተ ክርስትያን እዩ፡፡ እዚ ቤተ ክርስትያን እንዳ እንታይ ይበሃል?

ናይ ኦርቶዶክስ ቤተ-ክርስትያን ኮይኑ ኣብዚ ቤተክርስትያን ፋላሲ ኣለው። ቤተ-ክርስትያን ናይ ምእመናን ፆሎት መብፅሒ ማለትዝበደልካዮን ዝደልካዮን ኣብ ቤተክርስትያን ከይድካ ትልምን ይቅረ በለለይ ትብል ካብኡ ድማ ይምሕረና ። ኣብ ኦርቶዶርስ ተዋህዶ ንምንታይ እዮም ተማሃሮ ሰንበት ዘድሊ ?

አብ ወፃኢ ካብ ዝርከቡ ጋዜጠኛታት ናይ ትግራይ ሓደ ካብ ዝኮነ ጋዜጠኛ እስታሊን ገብረስላሴ እዩ። ጋዜጠኛ እስታሊን አብ 2013 ዓ.ም አብ ትግራይ ዝነበረ ኩናት ካብ ወፃኢ ዓዲ ንህዝቢትግራይ መረጃ ዝህብ ዝነበረ ጋዜጠኛ እዩ። ንስኩም ከ ትፍልጥዎ ዶ?

ናይ ዝተበላሸዋ ሳይክላት መዐረይ ቦታ ይመስል፡፡ ዝተኣሳሳራ ሳይክላት ውን ዝረአያ ኮይነን ክልተ መናእሰይን ፊት ንፊት ከፍ ኢሎም ይራኣዩ ኣለው፡፡ እዚ ቦታ ኣብ ከመይ ዝበለ ኩነታት ናይ ስራሕ ዕዳጋ ይርከብ?

ዝተፈላለዩ መልክዕ፣ ዲዛይንን ቅርፅን ዝተኸደኑ መናእሰይ ኣወዳትን ኣንስትዮን ይራኣዩ ኣለው፡፡ እዚኦም ናይ ፋሽን ኣካዳድና ተወዳደርቲ ወይ መፋለጥቲ ዶ ይኾኑ ትብልዎም?

ሙዚቃ ሓደ ናይ ሙዚቃ በዓል ሞያ ደራፊ ፃዕዳ ክዳን ተከዲኑ ጭራዋጣ እናዋጠየ አብ ሓምለዋይ ተክሊታት ዘለዎ ሽንጥሮ ይርከብ፡፡ እዚ ዋጣይ ሽሙ መን ይበሃል?

ኣብዚ ሓሙሽተ ጥርሙዝ ቢራ ይራኣዩ ኣለዉ። እቶም ጥርሙዝ ዝተፈላለዩ ዓይነታት ቢራን ምልክታትን እዮም። ካብዞም ዝተፈላለዩ ዓይነታት ቢራ ኣየናይ ትፈልጡ? ወይስ ኣየናይ ቢራ ኢኻ ትመርጽ?

መመላክዒ ኣትክልታትን ኣግራባትን ዘለዉዎ ንሕሊናን ንመንፈስን ዘሕድስ ምልኩዕ ቦታ ንርኢ ኣለና፡፡ እዞም ኣትኽልታትን ኣግራባትን ካብ ምምልኻዕ ወፃኢ ንምንታይ ይጠቕሙ ትብሉ?

ፃዕዳ ናይ ቢሮ መኪና ድሕሪታ ዕፅውቲ ከምኡ እዉን ኣብ ላዕሊ ፅዕነት መቀመጢ ካብ ፅርግያ ወፃኢ ብርሑቅ ብርቱዕ ኣግራብ ኣብ ዘለዎ ከባቢ ትርአ፡፡

እቱይ ንኩሉ ሰብሲቡ ዝሓዘ ካብ ላካ ዝተሰረሐ ኮይኑ ሌማት እናተባህለ ይፍለጥ። ኣብ ልዕልኡ ድማ ቅጫን ምዓር ኣብ ፃዕዳ ንእሽተይ ሽሓነ ምስ ማንካ ዝተቀረበ ኮይኑ ዝስተ ሻሂ እውን ኣሎ። ምዓር እንታይ ጥቅሚ ኣለዎ?

ኣብ ዘመነ ዶ/ር ኣብይ ኣሕመድ ካብ ዝተርሑ ፓርክታት ሓደ ዝኾነ ኣንድነት ፓርክ እዩ ዘርኢ፡፡ እዚ ዝረአ ዘሎ መእተዊ በሪ ናይ ህፃናት መፃወቲ እዩ፡፡ ኣበየነይቲ ከተማ ኸ ይርከብ?

ኣብ ናይ ኣስፖልት መንገዲ ሓንቲ ፃዕዳ በቕሊ ወይ ፈረስ ብጣዕሚ ዝሓመቐትን ዝኸፋኣን ትረአ ኣላ፡፡ እዛ በቕሊ እንታይ ኮይና ሓሚቓ ትኸውን?

ኣብ እንግዳችን ዝብል መፅሄት ሓደ ተዋሳኣይ ሰብኣይ ብዛዕባ ናይ ተዋስኦ ዓብይ መዐቀኒ ስነምግባር ምዃኑ እንትገል እዩ፡፡ ንስኹም ከ ብዛዕባ እዚ ሓሳብ እዚ እንታይ ትብሉ?

ደረቕ ጐቦ ዝነበረ ቦታ ብስልቲ እርከናዊ ግድብ ተገዲቡ ብዓይኒ ብዘዕግብ ፅባቐ ለሚዑ ይርአ ኣሎ፡፡ እርከናዊ ግድብ ኣብ ከባቢና ይፍለጥ ዶ ይመስለኩም?

አብዚ እንርእዮ ዘለና ካብ ናይ ስፖርት ዓይነታት ሓደ ዝኮነ እዮ ። እዚ ሰፖርት ዓይነት ድማ ባሰኬት ቦል እንዳተበሃለ ይፅዋዕ ።

መፃባበቂ ክንብል እንተለና ካብ ዝነበረና መልክዕ ኣጉሊሁ ዘርኢ እንትከውን እዛ ጓል ኣነስተይቲ ቀለቤት ዝበሃል ቁኖ ተቆኒና ኣበ ድሕሪት እውን ኣርቴ ተሰፍያ ኣላ።

ኣብ ጥቓ ኮምፒዩተር ዋላ እኳ ምግቢ ዘይፍቀድ እንተኾነ እዚ ባህላውን ተሃራፍን ምግቢ ተቐሪቡ ምብላዕ ዝተጀመረ ይመስል፡፡ ብርጉኦ፣ ብፀብሑ ደርሆን ዝበለሰለ እንቋቁሖን ድማ እዩ፡፡ እዛ ምግቢ ምስራኣኹም እንታይ ተሰሚዓትኩም?

እዚ ኣብ ከተማ ኣክሱም ዝርከብ ፅዮን ማርያም ቤተ-ክርስትያን ብኣመንቲ ኦርቶዶክስ ተዋህዶ ክርስትያን ፀሎቶም ዘብፅሕሉ እንትከውን፤ ንስኩም ከ መፂኩም ፀሊኩም ትፈልጡ ዶ?

ኣብ ውቕሮ ክልተ ኣውላዕሎ ዝርከብ መስጊድ ኣልነጋሺ ኣብ እዋን ውግእ ብመድፍዕ ጉድኣት በፂሕዎ ነይሩ፡፡ እዚ ጉድኣት ፅገና ተኻይዱሉ ዶ ይኾን?

ውፅኢት ኢደ ጥበብ ካብ ዝኾነ ሓደ ስፈ እዩ፡፡ ስፈ ንዝተፈላለዩ መመላኽዒ ይውዕል ከምኡ ውን ንናይ ገዛ ስራሕቲ የገልግል፡፡ ከም ጊባቦን መሶብን ይጥቀሱ፡፡

ኣብ ከባቢ ኣኽሱም ጋሪ ብፈረስን በቕልን እምበር ብካልእ ኣይጉተትን፡፡ ኣብ ከባቢ ሽረ ግን ጋሪ ብኣድጊ ይጉተት እዩ፡፡ እዚ ዝኾነሉ ምኽንያት ካብ ምንታይ ዝነቐለ እዩ፡፡

ኣብ ከተማ ኣክሱም ኣብ ማድያ ንስያትለ መውፅኢ ዘሎ ልምዓት ባንኪ እዩ ካብቶም ዓይነታት ባንኪ ሓደ እዩ። ኣብዚ ባንኪ እዙይ ደፍተር ኣለኩም ?

እዚ ናይ ጎደና ምልክት ፓነር ዘርኢ እዩ። እቲ ፓነር “ኣፍነቻ በር ስኬር”፣ “የውሓንስ ቤተ ክርስትያን”፣ “ፕያሳ” ከምኡ’ውን “ሾር ሜዳ” ዝብል ጽሑፍ ኣሎ። እዚ ናይ ጽርግያ ምልክት ኣብዚ ከባቢ ርኢኹምዎ ዶ?

ዝተፈላለዩ ዓይነታት ስፓርት ዘለዎ ኮይኖም ካብአቶም ሓደ እግሪ ኩዕሶ እንትከውን እዞም ክልተ ተፃወቲ ቅድስ ጊርግስን ምስ አርባ ምንጭ ከተማ እናተፃወታ ኮይኖም አብዚ ፀወታ መን ዝስዓረ ይመስለኩም?

ኣብዚ ክልተ ሳሙና ይራኣዩ ኣለዉ። ኣብ ላዕሊ ዘሎ ሳሙና “ጆነሶን ቤቢ ሳምና” ዝብል እዚ ንህጻናት ዝጥቀሙሉ ጠቓምን መሕጸቢ ሳሙና እዩ። እቲ ሓደ “ኩን ላቭ ፌድ ሳምና” ዝበሃል ሳሙና እዩ። ካብዞም ክልተ ሳሙናታት ኣየናይ እዩ ንሕብሪ ቆርበት ንምንካይ ዝጠቅም?

እዚ ኣብ እስከሪነ እንምልለቶ ዘለና ኣበ ትግራይ ተፍጢሩ ብዝነበረ ጦርነት ደው ንምባል መራሕቲ ከፍ ኢሎም ንምለከት ኣለና። ሽሙ እንታይ ከም ዝበሃል ትፈልጡ ዶ?

ኣብ ሓደ ገዛ ውሽጢ ዘብረቕርቕ ናይ ጨርቂ መጋረጃ ኣብ ኣፍ በሪ ተሰቒሉ ኣሎ፡፡ መጋረጃ ኣብ በሪ ዝንጥልጠል ንምንታይ ዕላማ እዩ?

እዚ አብ እስክሪን እንምልከት ዘለና ምስሊ አብ ማእከል ከተማ አክሱም እንረክቦ ናይ ቅዱስ ያሬድ ደው ዝበለ ሓወልቲ ንምልከት አለና::ማእከል አደባባይ ቅድስ ያሬድ አደባባይ እንዳተብሃለ ይፍለጥ::

ኣዝዩ ደስ በሃሊ እምባ ኣብ ልዕሊ እምባ ተደራሪቦም ንሰማይ ዝደየቡ ዝመስሉሉ ምልኩዕ ኣቀማምጣ ምድሪ ይርአ ኣሎ፡፡ ኣብ ዙርያ እቲ ቤተ ክርስቲያን ናይ ገጠር ህድሞ ገዛ ይርአ ኣሎ፡፡

ኣብ ፃዕዳ ጎማ ዘለው ፃዕዳ ኣርኮል መቃፃፀሊ ዝጠቅም ኮይኑ ኣብዙ ዘለው ድማ ገዛና ፀሪግና ጡዑም ጨናንክህልዎ ዝጠቅመና እዩ። ኣስሚ ዘለዎም ሰባት ግና ይዕፍኖም እዩ። ኣስሚ ብምታይ ትልዓል ?

ኣብዚ ሓንቲ ጓል ኣነስተይቲ ገፃ ብተፈጥራኣዊ ውሁዳት ኮሚደረ፣ ዕርዲ፣ ሽኮርን ማዓርን ሓዋዊሳ ገፃ ከምዘፃዕደወላን ንኻልኦት እንትተፋለጥን ዘርኢ እዩ፡፡ እዞም ውሁዳት ዓቐኖምን ዝፀንሕሉ ሰዓትን ስለዘይፍለጥ ንገፅካ ጉድኣት ዶ ይህልዎም ትብሉ?

እዚ ናይ ኤርትራ ፕሪዝዳንት ኢሳያስ አፈወርቂ ኮይኑ ንጋዜጠኛታት መግለፅ እናሃብ ኮይኑ ፕሪዝደንት ኢሳያስ አፈወርቂ ንኤሪትራ ልዕሊ ሳላሳ ዓመት ዝገዝእ መራሒ እዩ። ፕሪዝደንት ኢሳያስ አፈወርቂ ወዲ ክንደይ ዓመት ይመስለኩም?

እዚ ከም እንዕዞ አብ ከተማ አክሱም ዝርከብ ኮይኑ እንዳ ማርያም ግቢ ዝተሰርሐ መንደቅ እዩ። ዝተፈላዩ ዓይነታት መንደቃ ዘለው ኮይኖም ካብአቶም ሓደ እዚ እንሪኦ ዘለና እዩ። ንስኩም ከ ከምዚ ሪኢኩም ዶ ትፈልጡ ?

ሓንቲ ሰበይቲ ገፊሕን ጽቡቕን ቀጠልያ ክዳን ተኸዲና ደው ኢላ ኣላ። ነቲ ክዳን ኣብ ኢዳ ሒዛ፡ ኣብ ጸሓይ ክትኮልል ትርአ። ብድሕሪኣ ብዙሓት ሰባት ይኸዱ ኣለዉ። እዚ ቦታ ኣበይ ከባቢ ዘሎ ይመስለኩም?

ኣብ ሓደ ድኳን ሳንዱቕ ሻሂ ኮሚደረን ካሞሚልን ይረአ ኣሎ። ኣብቲ ሳንዱቕ ገለ ካብኣቶም እውን ዝተፈላለየ ሕብሪ ዘለዎም፣ ገሊኦም ቀጠልያ፣ ገሊኦም ድሙቕ ብጫን ቀይሕን እዮም። እንታይ ትብሉ? ነዞም ተፈጥሮኣዊ ሻሂታት ምሰተኻዮም ዶ?

እዚ ድቅድቅ ዝ በለ ብኣግራብ ዝተሸፈነ እንትከውን እዚ ጎቦ ኣብ ከባብ ትግራይ ዝርከብ እ ንትከውን ጎቦ መላት ንብዝሕ ነገር ዝጠቅም እ ንትከውን መንገዲ ንክይሽርሸር ዝካላከል እንትከውን ሽም እቲ ጎ ትፍልጥዶ

ፍሕኛ ካብ ፕላስቲክ ነገር ብዝተፈላለዩ ሕብርታት ዝስራሕ ኮይኑ ነፊሕካ ንድኳር መፀባበቅን መመላክዒ መርዓን ዓመት ቆልዓን ዝውዕል ምኳኑ ትፈልጡ ዶ ?

ተፈጥሮን አከባቢን ማለት ናይ ተፈጥሮ እፅዋትን ሽንጥሮታትን ዘለዎ አከባቢ ብቆፅለዋይ ሕብሪ ተሸፊኑ ይርከብ፡፡ እዚ ከባቢ ሳዕሪታትን ጎቦታትን ዝበዝሖ ኸ አበይ ቦታ ይርከብ?

እዚኦም ዝተፈላለዮ መፃሐፍቲ አብ መደርደ ተቀሚጡ ዘሎ ዝተፈላለዮ ማሕበረሰብ ዝደለዮዎ መፅሐፍ ንምድላይ ይረባረቡ አለው ። ንሰኩም ከ መፅሐፍ ተንቡ ዶ?

ኣብ ትምህርት ቤትን መስራቤትን ዝርከብ ብዕንፀይቲ ዝተሰረሓ ቤትሮ ዘለዎ ሸልፍ ናይ ፋይላት መቀመጢ እዩ። ንስኩም ከምዚ ዓይነት ሸልፍ ኣበይ ትርኡ?

ዝተፈላለዩ ዓይነታት ስፓርት ዘለዎ ኮይኖም ካብአቶም ሓደ ናይ ኢድ ቮሊቮል እንትኮን ከም ንዕዞቦ ድማ እናተጫወቱ ንሪኢ ንስኩም ከ ቮሊቮል ተፃዊትኩም ትፈልጡ ዶ?

እዚ ናይ እክሊ ዓይነት ኮይኑ ክልተ ሳባት ገባርት ኮይኖም ክልተ ደቂተባዕትዮ ኮይኖም እክሊ ናብ ላዕሊ ብመሰርሕ ገይሮ እተዝርዎ ይርእ ኮይኑ ግን እቲ መሳርሕ እንታይ ተበሂሉ ይፅዋዕ?

ዝተደብረዮ ናይ ሃይላንድ ጐማታት ብብዝሒ ተኣኪቦም እኔህዉ፡፡ እዞም ጐማታት ብኸምዚ ከካብ ቦትኡ ምእካቦም ንሕብረተሰብ እንታይ ዓይነት ማሕበራዉን ኢኮነሚያዊን ረብሓ ክህብ ይኽእል?

ኣርማ ናይ ንህዝቢ ዝቆም ትካል ሴቭ ዘ ችልድረን ሰብ ምስሊ ክቢ ዝክብባ ብቀያሕ ቀለም ኣብ ፃዕዳ ኮይና ምንጠልጠሊኣ ሓፂን እያ። ብፅሑፍ ሴቭ ዘ ችልድረን ዝብል ዘልዎ እዩ።

ሓደ ሰብአይ ሓደ ኢዶም አውፂኦም አብ ከባቢ ብጫ ሕብሪ ዝተለመፀ ቤተ ክርስትያን ማይክሮፎን ሒዞም ጠጠው ኢሎም እናስተምሃሩ ይርከቡ፡፡ እዚ ቤተ ክርስትያን እንዳመን ተባሂሉ ይፍለጥ?

ኩዕሶ ብዝተፈላለዩ ዲዛይናትን ሕብርን ክቢ ቅርፂ ዘለዋ ኮይና፣ ናይ ዓለምና ፀወታ ኩዕሶ እግርን ናይ መንደር ፀወታን ከም እትጠቅም ትፈልጡ ዶ?

ዝተፈላለዩ ዓይነታት ፀብሒ ዝሓዘ ናይ እንጀራ መኣዲ ይርአ ኣሎ፡፡ እዚ ከምዚ ዝኣምሰለ ብዙሕ ዓይነት ፀብሒ ዝሓዘ መኣዲ ኣብ ተራ ገዛ ክዳሎ ዝኽእል ዶ ይመስለኩም?

እዚ ሓደ ሰብ የርኢ። ኣብ ታሕተዋይ የማናይ ኩርናዕ ናይቲ ስእሊ "ኣብ ከተማ ምፅወዕ" ዝብል ጽሑፍ ኣሎ። ብድሕሪት ድማ ውቅያኖስ ወይ ገማግም ባሕሪ እትርከብ ከተማ ትርአ። እዚ ሰብ ፍሉይ ተዋሳኣይ ድዩ ወይስ ፍሉጥ ሰብ?

ካብ መሰረታዊ ኣገልግሎታት ሓደ ቤት ሕክምና እዩ፡፡ እዚ ናይ ውሽጣዊ ኣካላት ስፔሻሊስትን ናይ ህፃናት ሕክምና ክሊኒክ የሪኤና፡፡ ቆልዑ እንተሓሚመሙኹም ኣብ ግሊ ዶ ኣብ ናይ መንግስቲ ተሐክምዎም?

እዚ ሓደ ዓቢ ባነር ይርአ። ኣብቲ ባነር "ኮርፖሬሽን ልምዓት ፓርክታት ኢንዱስትሪ ትግራይ" ዝብል ጽሑፍ ኣለዎ። ወግዓዊ ስም ናይቲ ኩባንያ፡ ቁጽሪ ስልኪ፡ ስፍሓት ከባቢን ኣብኡ ዝንቀሳቐሱ ዓይነታት ኢንዱስትሪታትን ይዝርዝር። እዚ ጽሑፍ ዘለዎ ባነር ስለምንታይ እዩ ተቐሚጡ ይመስለካ?

ዝተፈላለዩ ዓይነታት ምግብታት ዘለው ኮይኖም ካብአቶም ከምቲ ንዕዞቦ ዘለና እንጀራ ብደርሆ እዩ ።እንጀራ ብደርሆ ብጣዕሚ ጥዑምን ምግቢ ።ንስካትኩም ከ ትፈትዎ ዶ?

ኣብዚ ብቀጠልያ ጫካ ዝተሸፈኑ ነዋሕቲ ጎቦታት ይረኣዩ። ኣብ ልዕሊኦም ኣብ ገለ ቦታታት ደበናታት ይረኣዩ። እዚ ጫካን ጎቦታትን ብተፈጥሮኣዊ መንገዲ ከመይ ምረኸብካዮ ትብል፡ ከምዚ ዝበለ ቦታ ንህዝቢ እቲ ከባቢኸ እንታይ ትርጉም ኣለዎ ትብል?

ካብ ትራንስፖርትን ተሽከርከርትን ሓደ ዝኾነ መጓዓዝያ መሬት ኮይኑ ሓንቲ ማእኸለይቲ ኣውቶብስ ናብ ገጠራማ ቦታ እንትትከይድ ትረአ ኣላ፡፡ ኮሮኮንቺ ዝበዝሖ ቦታ ዶ ይመስል?

ኣብዚ ክልተ ደቀንስትዮ ባህላዊ ክዳን ኢትዮጵያ ዝለበሳ ኣብ መንበር ኮፍ ኢለን ኣብ ምግቢ ክበልዓ ይረኣያ። ሕንባሻ ዝበልዑ ይመስሉ። ብድሕሪት ዕንጨይቲ መንበርን መዋቕር ገዛን ይርአ። ንስኩም ከ ሕንባሻ ምብላዕ ትፈትው ዶ?

ሓንቲ ብቐይሕ መሸፈን ዘለዋ ኣለወለድም ዝብል ርእሲ ዘለዋ ናይ ኣምሓርኛ መፅሓፍ ትረአ ኣላ፡፡ ኣብዚ መፅሓፍ ምስታ ነብሰፁር ሰበይቲ እቲ ርእሲ እንታይ ክገልፅ ይኽእል ትብሉ?

እዚ ካብ ናይ እንስሳት ተዋፅኦ ፀባ ሓደ ዝኾነ ርግኦ እዩ፡፡ ርጉኦ ኣብ ዝተፈላለዩ ኣብያተ ቁርስን ቤት ምግብን ምቕራቡ ተጠላብነቱ ዘምልክት ዶ ይኾን?

እዚ ባህላዊ መስተ ኮይኑ ካብ ማዕሪን ዝስራሕ ንትከውን እቲ ንብረት ብርረ እዳተበሃለ ዝፍለጥ እንትከውን እዚ ንወድሰብ ጠቃሚ ኮይኑ ንዝተፈላላዩ ጉዳያት ዝውዕል ዝስተ እንትከውን መን እዳተበሃለ ይፅዋዕ ትፈልጢዶ?

ኣብዚ ፓኬት ቢስኩት ኣብቲ ኣራንሺ ሕብሪ ዘለዎ ፓኬታቶም ይራኣዩ ኣለዉ። ኣብቲ ፓኬት “ኑርቴን ፔቲት ቤኡርሊ” ዝብል ጽሑፍ ኣለዎ። እዞም ዕሹጋት ቢስኩት ኣብ መደርደሪ ተሰሪዖም እዮም። ኣብ ስእሊ ዝተርኣዩ ቢስኩት ናኣብ ምንታይ ሰዓት እዮም ዝበለጸ ዝብላዕ?

ኩሕሊ ሓደ ካብ ናይ ደቂ ኣንስትዮ ሜክኣብ ኮይኑ ኣብ ዓይኒካ ዝልከ ንመመላክዕን መፀባበቅን ዝጠቅም እዩ። ንስክን ከ ኩሕሊ ትጥቀማ ዶ ?

እዚአን አብ ሐደ ገዛ ቀለብ ተወሃይብዎን ዝተዓፀዋ ከፍቲ ኮይነን ፀሐይን ንፋስን ክአትወን መሽኮት ተኸፊትለን አሎ። እዘን ላሕሚ ዓሌተን እንታይ ይበሃላ ይመስለኩም?

እምነት ክርስትና ተወህዶክስ ክርስትና ናይ ዝኮኑ ብፀጋሙ ቅዱስ ዮሃንስ እንትከውን ብየማን ድማ እግዝእትየ ማርያም እንትትከውን ኣብ መስቀል ቀሰቂሉ ዘሎ ቤዛ ኣለም መን እናተባህለ ይፅዋዕ?

ኣርማ፡- ንናይ ሓደ ስራሕን ዕላማን ዝተቐረፀ ናይ ምልክታትን ኣሕፅሮታት ቋንቋ እዩ፡፡ ብዙሓት ስአላዊ መልክዓት ዝሓዘ ናይ ማሕበር ልምዓት ትግራይ ኣርማ እዩ፡፡ ካብ ናይ ማ/ል/ት ስራሕቲ እንታይ ትፈልጡ?

ብቋንቋ ኣምሓርኛ “ሚኒስትሪ መጓዓዝያ” ዝብል ጽሑፍ ኣሎ። እቲ ምልክት ካብ ፍኹስ ዝበለ ሰማያውን ወርቅን ዝተሰርሐ ክቢ ቅርጺ ኣለዎ። እዚ ምልክት እዚ ንሚኒስትሪ መጓዓዝያ ኢትዮጵያ ዝውክል እዩ። ኣብ ኢትዮጵያ ሚኒስትሪ መጓዓዝያ ነየናይ ኣገልግሎት መጓዓዝያ የጠቓልል?

እዚ ናይ ኣክሱም ዩኒቨርቲ ናይ መእተዊ በሪ ኣብ ህንፀት እንዳሃለወ ስርሑ ዳርጋ ጠጠው ዝበለ እዩ፡፡ ካብ ዝጅመር ክንደይ ዓመት ዘቑፀረ ይመስለኩም? ዘይውዳኣሉ ምኽንያት ከ ንምንታይ ይኾን?

ንመርዓ ጽቡቕን ፍቕራዊን ቦታ እዩ። እቲ ስነ-ስርዓት ጸሓይ ኣብ እትዓርበሉ እዋን ክካየድ ተኽእሎ ኣሎ። እቲ ኣዝዩ ዝገርም ፍሉይነት እቲ ቀይሕ ዕምባባታት እዩ። ኣብ ውሽጢ ልቢ ብኒዮን ብርሃን ዝተጻሕፈ ናይ እንግሊዝኛ ሓረግ ቀንዲ ዕላማ እንታይ እዩ?

ኣብ ትግራይ ካብ ዘለዎ ባህላዊ ሳዕስዒት ሓደ ዝኮነ ሳዕስዒት ትግርኛ እንትከውን ነፀላ ኣወንዚፍካ ኣብ መዓንጣካ ኣስርካ ከም ዝስዕሳዕ ትፈልጡ ዶ?

ሽሮ ከለር ብሰማያዊ ኣብ ፃዕዳ ጨርቂ ተፃሒፉን ተሳኢሉን ኣሎ ። እዚ ኣርማ እዚ ናይ መንታይ ምልክት ኣርማ ይበሃል ግለፆ ?

እዚ ምሉእን ዘመናውን ሳሎን ዘርኢ እዩ። እቲ ክፍሊ ብጸሊምን ጻዕዳን ሶፋታት ዝተሰለመ ኮይኑ፡ ኣብ መንጎኦም ድማ ብቆርበት ዝተሰርሐ መደርደሪን ብርጭቆ ዝተሰርሐ ጠረጴዛን ኣሎ። ኣብዚ ሳሎን እዚ ክትዝናነ ትፈቱ ዲኻ?

ባህላዊ ናይ ዓዲ ልብሲ ዝተኸደኑ መናእሰይ ቃርሳ ዝበሃል ባህላዊ ፀወታ ይፃወቱ ኣለዉ፡፡ እዚ ፀወታ ኣብ እዋን ክረምቲ ክፅወት ዶ ይኽእል?

ካብ ፈሳሲ ሳሙና ሓደ ዝኮነ እስካይ ሳሙና እንትከውን ናይ ክዳውንትን ኣቁሑት ካልእን ዝጠቅም እዩ። ብጣዕሚ ፅቡቅን ዘፅርይን ምኳኑ ትፈልጡ ዶ?

ሓንቲ ቀያሕ ጓል አንስተይቲ ሕብራዊ ክዳን ተከዲና ሰማያዊ ናይ ፅፍሪ መመላክዒ ገይራ መፅሓፍ ንእሽተይ ሒዛ ትርከብ፡፡ እዛ ጓል አንስተይቲ እንታይ እንዳሰርሐት ትርከብ?

ናይ ደርሆ መፍረዬ ቦታ ይረአ፡፡ እዘን ደርሁ ብዙሓት ኮይነን ኣብ ማእኸለን እኽልን ማይን መመገቢ ኣለወን፡፡ ንስኹም ከ ናይ ደርሁ መፍረይ ቦታ ዶ ትሪኡ?

እዞም ዝተፈዠላለዮ ሕብርታት እንርኦም ዘለና ዝተፈላዮ ዳይፐር ምቾት ዘለዎ ንህፃውንቲ ዝጥቀምዎ ንሽንቲ መጠራቀሚ ሰለ ዝኮነ እዮ ።ንስኩም ከ ዳይፐር ትጥቀሙ ?

እዚ ናይ ኢትዮጵያ መምሃሪ መጽሓፍ የርኢ። ኣርእስቲ ናይታ መጽሓፍ “ስነ-ህይወት” ዝብል ኮይኑ፡ ኣብ ትሕቲኡ ድማ “መፅሓፍ ተማሃራይ 8ይ ክፍሊ” ዝብል እዩ። እዛ መጽሓፍ ንእንታይ ደረጃ ትምህርቲ ዝተዳለወትን እንታይ ዓይነት ትምህርቲ ዝሓዘት ትመስለኩም?

ሓንቲ ጋል አንሰተይቲ ምርኢት ናይ ሰፖርት ዘኮነ ሓደ ክብደት ምልዓል እናርኣየት ብዝሕ ዝበሉ ሰባት ኣብ ድሕሪኣ እናረኣይዋ ኣለዉ ። እቲ ሒዛቶ ዘላ መሳርሒ እንታይ ይበሃል ?

ተፈጥሮን አከባቢን አብ መስቀላዊ እስፓልት መንገዲ ዝተፈላለያ ተሽከርከርቲን ዝተፈላለዩ አትክልትን ገዛውቲን ይርከቡዎም፡፡ እዞም ብቆርቆሮ ዝተሰርሑ ገዛውቲ ናይ ምንታይ ድርጅት እዮም?

እዚ አብ እስክርን እንምልከቶ ዘለና መምህር ጋውን ተከዲኑ ፃዕዳ ጋውን ገይሩ ንምልከት አለና::ህፃውንቲ አኪቦም ናብ ትምህርቲ አኪቡ የእትዎም አሎ::ቡዝሓት ቆልዑ ንምልከት አለና::

ሓወልቲ ምልክት ዘለዎ ዓብይ ህንፃ ይረአ ኣሎ፡፡ ብየማንን ፀጋምን ዘይተመለአ ዝተዋቐረ ስራሕቲ ውን ተሪፉዎ ኣሎ፡፡ እዚ ህንፃ ናይ ት/ቲ ተቋም ውን ይመስል፡፡ እቲ ህንፃ ዘይተወደአ ጠጠው ኢሉሉ ዘሎ ምኽንያት እንታይ ይኸውን?

ብተኽልታት ዝማዕረገ ተፈጥሮኣዊ መልክኣ ምድርን ዝሓዘ ከባቢ ሓደ ነቲ ደኒ ዝመስል ቦታ ሰንጢቑ ዝሓልፍ ኣስፓልት ውን ይረአ ኣሎ፡፡ እቲ ፃዕዳ ፃዕዳ ዝመስል ዝተኽኽ ዘሎ ተፈጥሮኣዊ ትኪ እንታይ ተባሂሉ ይፅዋዕ?

ኣብዚ ዝተፈላለዩ ዓይነታት ጫማ ኣብ ጻዕዳ መሬት ተዘርጊሖም ኣለዉ። እዞም ጫማታት ንደቂ ኣንስትዮን ደቂ ተባዕትዮን ዝተፈላለዩ ዓይነታት እዮም፤ ንሳቶም ድማ ስኒከር፡ ቡት፡ ስሊፐር የጠቓልሉ። ካብዞም ጫማታት ኣየናይ ምመረጽካ ትብል?

ናይ ኩሎም ብሄርን ብሄረሰባት ኢ/ያ ዝተፈላለየ ባህላዊ ክዳውንቲ ዝተኸደኑ ናይ ባህሊ ቡድን እዮም፡፡ እዚኦ ተምሃሮ ኣብ ሓደ ዩኒቨርስቲ ዝማሃሩ ናይ ባህሊ ክፍሊ ዶ ይኾኑ?

እዚ ኣብ ኣኽሱም ከተማ ዝርከብ እንዳ ኣርባእቱ እንስሳ ቤተ ክርስቲያን እዩ፡፡ እዚ ቤተ ክርስቲያን ጥንታዊ እዩ፡፡ በቲ ሕዚ ዘለዎ ቅርፂ ብናይ ህዝቢ ገንዘብ ዘስርሕዎ ግን ኣባ ገብረኣብ ዝበሃሉ ብፁእ መነኮስ እዮም፡፡

ቴለቪዥን ድምፂ ወያነ ትግራይ ካብ ትካላት መራኸብቲ ሓፋሽ ሓደ እዩ፡፡ እዚ ትካል ምስ ውድብ ፖለቲካ ዝተኣሳሰረ እዩ፡፡ ምስ መን ውድብ ዝተኣሳሰረ ይመስለኹም?

ኣብ ዝኾነ ከባቢ ናይ ፅርጊያ ስራሕ ይስራሕ ኣሎ፡፡ ኣብዚ ስራሕ ገሓጢት ሓመድ ነቲ ከባቢ ተስተኻኽሎ ኣላ፡፡ ከምእዚአ ዝኣምሰላ ማሽናት እንተዘይህልዋስ ናይ መንገዲ ስራሕ ምስራሕ ምተኻእለ ዶ?

ኣብ ከባቢና ኣኻፍትን ኣእዱግን እዮም ኣብ መኼዳ ዓውዲ ዝርአዩ፡፡ ኣብዚ ግን ብኣፍራስ እንተኺዱ ይርአ ኣሎ፡፡ እዚ ዓዲ ኣበይ ኮን ይኸውን?

አቦይ ሐጂ ሸቀጣ ሸቀጥ ሒዞም ዝተፈላለዮ ዓይነታት ቅመም ይሸጡ አለው ከም፣ ኮረርማ ፣አወሰዳ ፣፣ ፣አዝመሪኖ ዝመሳሰለ ይሸቁጡ አለው ። ንሰኩም ከ ቅመም ትገዝእ ዶ ?

ሞሪንጋ ወይ ከዓ ሽፈራው እንዳተባህለ ዝፅዋዕ ናይ ብዙሕ ሕማማት ዝፍውስ ቆፅሊ እዩ፡፡ ብሕሩጭ መልክዕ ወይ ብጥረ ቆፅሊ ኣብ ዝስተ ነገር ምስታይ የካኣል፡፡ ቆፅሊ ሞሪንጋ ዶ ጥዒምኩም ትፈልጡ?

ኣብዚ ዘለው መሰረተ-ልምዓት ዘይኣተዎ ብዙሓት ገዛውቲ ሓደ ግዜ ተሃዲሞም ካልኣይ ድማ ኮለን ወፂኢዎም ጠጠው ኢሎም ኣለው። እዚ ቅርፂ ግን ናይ 70 ካሬ ድዩ ? ወይስ ኣይኮነን ?

ኣብዚ ሓሙሽተ ሰብኡት ኣብ ልዕል ዝበለ ቦታ ኮፍ ኢሎም ይረኣዩ። እቲ ክፍሊ ብጽቡቕ ኣቑሑት ገዛን ዝተመልአ ኮይኑ፡ ጠረጴዛታት፡ ዕምባባታት፡ ዕንጨይቲ ጠረጴዛታት፡ ዕንበባታትን ድሙቕ መብራህትን ዝሓቖፈ እዩ። ኣብዚ ቀረባ እዋን ከምዚ ዓይነት ናይ ወግዒ ቦታ ርኢኹም ዶ?

እዚ መቆጫ ዝበሃል ዓይነት ናይ ገዛ ኣቕሓ እዩ፡፡ እዚ ኣቕሓ ቡና ይኹን ቅመማ ቅመም ንምውቃጥ የግልግል፡፡ መቆጫ ካብ ብረት ክስራሕ ዶ ይኽእል?

ኣብ መንደቅ ዝተሰቀለ ናይ እምነት ተወህዶ ኦርቶዶክስ ክርስትና ተከተልቲ ዝኮኑ ቤዜ መድሓኒት ኣቦ ደስታን ምሓርን ዝኮነ ሸሙ መን እናተባህለ ይፅዋዕ?

ኣብ ኢትዮጵያ ኦርቶዶክስ ተዋህዶ ቤተክርስቲያን ካብ ዝካየዱ መንፈሳዊ ተግባራት ሓደ ዝኾነ ስርዓተ ምንኩስና እንትኽውን እዞም እንሪኦም ዘለና መነኩሰታት ደቂ ተባዕትዮ እዮም። ንስኹም ከ ሪኢኹም ትፈልጡ ዶ?

ፅግያት ዝሐመረት ሓንቲ ተኽሊ ትረአ ኣላ፡፡ እዛ ተኽሊ ብጫ ሕብሪ ዘለዎ ፀግያ ወይ ዕንባባ ኣውፂኣ ትረአ፡፡ እዛ ቆፅሊ እንታይ ትባሃል ይመስለኩም?

ምርኢት ባህሊ ናይ ሓደ ብሄር ብሄረሰባት የመላኽት፡፡ ብባህላዊ ኣከዳዳድና ማለት ድማ አንስትዮ ፀሊም መሸፈን፣ መስመር ዘለዎ ቫርኘ፣ ቆፃል ከናቲራን ደሪበን ይዋዛወዛ ኣለዋ፡፡ እቶም ኣወዳት ድማ ኣገልድም ብቆቦቶ ተዓጢቖም ይስዕሱዑ ኣለው፡፡ ናይ ሶማል ክልል ባህሊ ዶ ይኸውን?

ጫማ ካብ ብዙሓት ጉድኣታት ዝከላኸል ኮይኑ በብዝተፈላለየ እዋንን ጊዜን ድማ እንዳተቐያየረ ይምረት፡፡ እዚ ጫማ እዚ ናይ ገዛ ናይ ኣንስትዮን ኣወዳትን ጫማ እዩ፡፡ ከምዚ ዓይነት ቨበጥ ዶ ክትረግፁ ትደልዩ?

ማሕበራዊ ሂወት ኣብ ደቂ ሰባት እቲ ቀንድን ኣገዳስን እዩ፡፡ ብዙሓት ናይ ማ/ሰብ ክፋል ንሓደ ዝኾነ ናይ ህዝቢ ኣበራዊ ጉዳይ ኩሎም ብጊባቦ እንጀራ ተሸኪሞም እንትኸዱ የርኢ፡፡ ናይ ምንታይ ዋኒን ኮን ይኸውን ትብሉ?

ብርክት ዝበሉ ሰራዊት ትግራይ አብ ማእከል ከተማ ጭርሖ እናጨርሑ ሰላማዊ ሰልፊ ወፂኦም ነቶም አመራርሓ ትግራይ አብ መንገዲ ዓጊቶሞም፡፡ እዚ ሰላማዊ ሰልፊ ብዛዕባ እንታይ ?

እዚ አብ ከተማ አክሱም ዝርከብ ፍሉጥ ነባር ኢዛና መናፈሻ ዝበሃል እንትኸውን ዝተፈላለዩ አእዋምን ተኽልታትን ዝሐዘ ኮይኑ ዘመናዊ ሰዓሪ ዝተተኸሎ ሐፂን ሐፁር ዝተሰርሐሉ እዩ።

ሓንቲ ፃዕዳ ቦጥ ናይ ማይ ትረአ ኣላ፡፡ እዛ መኪና ናብ ማይ ዘይኣትዎ ናይ ከተማ ቦታታት ማይ ተከፋፍልን ናይ ፅርግያ ተኽልታት ውን ተስትዮም እያ?

ኣብ ዓበይቲ ከተማታት ሃገርና ዝስራሕ ዘበናዊ ስታድዮም እዩ፡፡ ንኣብነት ኣብ ከም መቐለ፣ ባህዳር፣ ኣዲስ ኣበባን ካልኦትን፡፡ ዝተፈላለዩ ፀዋታት ንምክያድን በዝሒ ዘለዎ ተሳታፋይ ውን ዘስተናግድን እዩ፡፡ እንታይን እንታይን ፀዋታ ክካየደሉ ይኽእል ትብሉ?

አብ ሃገርና ብርክት ዝበሉ ሃይማኖታት አለው ካብ አቶም ሓደ ተክተልቲ ሃይማኖት አርቶዶኮስ ተዋህዶ እንተኮን አብዚ ንምልከቶ መስቀል አብ ክሳድ ዝእሰር መግለፂ መንነቶም አዩ ።መሰቀል ካብ ምንታይ ዝስራሕ ይመስለኩም?

ሓወልቲ ኣክሱም ኣብ ክልል ትግራይ ካብ ዝርከቡ ታሪኻዊ ሓወልትታት ኢትዮጵያ ሓደ እዩ። ፍልፍል ናይወፃኢ ዓዲ ገንዘብ ኣታዊ ምኳኑ ትፈልጡ ዶ ?

ኣብ ኢዶም በትሪ ሒዞም ብናይ ባዕሎም ባህላዊ ሳዕሲዒት እንዳሳዕስዑ የርኢ፡፡ ሓንቲ ኮብራ መኪና ውን እኒሄቶ፡፡ ብድሕሪቶም ኣግማል ኣለው፡፡ ንስኹም ከ ብዛዕባ እዚ ሳዕሲዒት እንታይ ከምዝባሃል ዶ ትፈልጡ?

ኣብ ትግራይ ካብ ዝርከቡ ባህላዊ ምግቢታት ዝኮነ በያነቱ ካብ ሽሮን ብርስንን ብዝተፈላለዩ ኣሰራርሓ ምስ እንጀራ ዝብላዕ ዓይነት ምግቢ እዩ። ንስኩም ከ በያነቱ ትፈትዉ ዶ ?

ሓንቲ ጋልን ኣወዳትን ኣብ ዓብይ ቢያቲ መብልዒ እንጀራ ብፀብሒ ብጥብሲ እናበልዑ ዝስተ እውን ሒዙ ኣሎ። እዛ ጋል እንታይ ዝበሃል ክዳን ተከዲና ?

ኣብዚ ፍሉይ ግርማ ዘለዎ ህንፃ ፍሉይ ግርማ ሞገስ ዘለዎም ናይ ቢሮ ኣቑሑ ይርአዩ ኣለዉ፡፡ ናይ ቢሮ ኣቑሑ ንሰለጤንን ፅሬትን ስራሕ ኣበርክቶ ኣለዎም ዶ?

አዚ አብ አብ ከተማ አክሱም ዝርከብ ህንፃ ኮይኑ ብጣዕሚ ሰፊሕ ቦታ ዝሓዘ ኮይኑ ፃዕዳ ሕብሪ ዘለዉ ኮይኑ ደስ በሃሊ ሰሓቢ መልክዕ ንምልከት አለና::

ኣብ ታሪካዊት ቅርሳዊትን ኣዝያ ብዙሕ ዘማናት ዘቁፀረት ናይ ሰብ መቦቀል ዝኮነት ከተማ እንትትከውን ኣብ ዓመት ዓመት ዝክበር ናይ መስቀል ዳመራ ተሰሪሑ ኣሎ። ኣበይ ከተማ እዩ?

ህንፃታት ህንፃ ብዝተፈላለዩ ክስርሑ ይክእሉ እዮም፡፡ ብቡሉኬት፣ ብመልክዕኛ እምኒን ብፀሊም እምኒን ክስርሑ ይክእሉ እዮም፡፡ ንአብነት ብእምኒ ዝተነደቁ ክልተ ገዛውቲ ገና ዘይተመልኡ ይርከቡ፡፡ እዚ ገዛ መንድቅ ድዩስ ኳና?

ሓንቲ ጓል ኣነስተይቲ ናይ በዓል ኣሸንዳ ኣከዳድና ተኸዲናን ተመላኺዓን ትረአ ኣላ፡፡ ኣብ ክሳዳ በብዓይነቱ መሳቕል ኣብ ግንባራ ድማ ብስንዲድ ዝተሰርሐ ኣልቦ ውን ይረአ፡፡ እቲ ብማዓንጣኣ ተሓንጊጣቶ ዘላ ኸ እንታይ መልእኽቲ ኣለዎ?

ካብ ዓይነታት ባህላዊ መስተታት ኣብ ብርለ ተቀዲሖም ኣብ ሓደ ተቀሚጦም ዘለው ሜስ ይበሃል። ሜስ ካብምንታይ ይስራሕ? ናይ ሜስ ጣዕሚ ከ ትፈትዎ ዶ ?

ዳንኪራ ዝበሃል ኣልኮላዊ መስተ ኣሎ፡፡ ናይዚ መስተ ኣልኮላዊ ትሕዝቶ 6 ፐርሰትንት እዩ፡፡ እዚ መጠን ኣልኮል ካብ ናይ እኒ ዳሸን ዝበዝሐ ዶ ይመስለኩም?

እዚ ካብቶም አብ እዋን ሓጋይ ሓሮስቶት ተወሳኪ እቶት ንምርካብ ዘዘጋጅውዎ ወይም ዝሰርሕዎ ስራሕቲ መስኖ ዳተብሃለ ይፍለጥ::ሓደ ሰብአይ አትክልቲ እንዳተከናከነ ንምልከት አለና::

አብ ዕዳጋ ዝተገዝኡ አብዑር ቀይሕን ፃዕዳን ሕብሪ ዘለዎም ኮይኖም፤ ብምራን ተጎቲቶም ናብ ናይ ፅዕነት መኪና እናተሰቀሉ ይርከቡ እዞም ዝፀዓኑ ዘለው አብዑር ናበይ ዝከዱ እዮም?

ኮካኮላ ካብ ልስሉስ መስተ ሓደ ዝኮነ፣ ኣብ ፋብሪካ ብጥርሙዝን ብጎማን ተዓሽጉ ንደቂ ሰባት ንዕዳጋ ዝቀረብ ልስሉስ መስተ እንትከውን፣ ኣብ ትግራይ ክምረት ይክእል ዶ?

ዝተፈላዩ ዓይነት እንዳ ቤት ብልዕን መስተን ዘለዎ ኮይኖም አብዚ ከም እንሪኦ ዘለና ድማ ንስባት አገልግሎት ንምሃብ ዝተዘጋጀዎ ቦታ እዩ። አብ ከባቢኩም ከ ከምዚ አለው ዶ?

ደቂ አንስትዮ ካብ ዝጥቀማሉ መጋየፅታት ሓደ ካብ ዝኮነ ኩሕሊ እዩ። እዚ ኩሕሊ ዝተፈላለዩ ዓይነታት ሕብሪ ዘለዎ ኮይኑ አብ ከንፈረን ዝገብሮኦ መጋየፂ እዩ። እዚ መጋየፂ ካብ ምንታይ ዝስራሕ ይመስለኩም?

ኣዲስ ዘመን ሓንቲ ካብ ኣብ ኢትዮጵያ ዝርከባ ጋዜጣ ኮይና ዝተፈላለዩ መግለፅታትን ናይ ስፖርት ዜናን ካልእ ሪፖርት እትፅሕፍ ጋዜጣ ምኳና ትፈልጡ ዶ ?

እዚ ናይ መጽሓፍ ገፅ የርኢ። “ዛንታኤርትራ” ዝብል ተጻሒፉሉ ኣሎ። እቲ መጽሓፍ ብብጫ ኮይኑ፡ ኣብ ማእከሉ ድማ ቀሊል ቅርጺ ዘለዎ ስእሊ መሰረትን ንሓድሕዱ ዝተኣሳሰር መዋቕርን ዝመስል እዩ። እንታይ ዓይነት መጽሓፍ ክትከውን እያ ትብሉ? መንፈሳዊ መጽሓፍ ድዩ ወይስ መምሃሪ?

እዚ ታሪካዊን ኣብ ከተማ ኣክሱም ንእንዳማርያም መክየዲ ዝርከብ እዩ። ኣብዚ ከባቢ እዚ ብዙሓት ታሪቃትን ቅርስታት ኣለው። ኣብ ኣክሱም ዘለው ቅርስታት ኩሎም ትፈጥዎም ዶ ?

እንጀራ ካብ ጣፍን ካልኦት ዓይነት እክሊ ዝስራሕን /ዝስንከትን/ ኮይኑ ኣብ ኢትዮጵያ ኣብ መብዛሕቲኦም ቦታታት ከም ባህላዊ ምግቢ ዝጠቅም ምኳኑ ትፈልጡ ዶ ?

ኣብ ትግራይ ከምዚ ዝኣምሰሉ ኣናእሽቱ ሓወልትታት ኣብ ብዙሕ ከባብታት ከምትርእዩ ርግፅ እዩ፡፡ እዞም ሓወልትታት ንምንታይ ዕላማ ዝተሰርሑ ከምዝኾኑ ትፈልጡ ዶ?

ብጣዕሚ ሕማቅ ብጣዕሚ ተፅለኣኒ ኣጭዋ እያ ኣጭዋ ክሪኣ እንተለኩ እኳ ብጣዕሚ እየ ዝፈርሓ። እዛ እንስሳ እዚኣ ኣብ ውሽጢ ገዛ ኣትያ ናይ ገዛ ኣቁት ተባላሽው ። ንዚኣ ዘፍርሓ ናይ ገዛ እንስሳ ምን እያ።

ብዙሓት መናእሰይ ናብታ ኣይሱዚ መኪና ይሳፈሩን ይመልአዋን ኣለው፡፡ ናይ ጋምቤላ ብሄረ ሰብ ውን ይመስሉ፡፡ እቶም መናእሰይ ናበይ ዓዲ ዝገሹ ይመስሉ ኣለው?

አብ ኢትዮጲያ ካብ ዝርከቡ ጋዜጠኛታት ናይ ኢቢኤስ ዝኮነ ሓደ ጋዜጠኛ አስፋው መሸሻ እንትኮን አብ ሰንበት ዝምሓላለፍ ዝንበረ ኢቤኤስ አብ ስንበት አብ ዝብል መደብ መቅረባይ ንፉዕ ጋዜጠኛ ነይሩ። አስፋው መሸሻ መዓይ ካብዛ ዓለም ብሞት ተፈሊዩ?

እዚ እንዳ ዳቦ የርኢ። ኣብ ውሽጢ እቲ ድኳን፡ ኣብ ብርጭቆ ዝተቀመጡ ናይ ባኒን ቁርስን ኣቑሑት ኣለዉ። ኣብቲ ድሕሪት ክፍሊ ዕንጨይቲ መደርደሪታት ይርአ። ኣብ ከባቢኻ ከምዚ ዝበለ ድኳን እንተዝህሉ ብፍላይ እንታይ ዓይነት ክትገዝእ ምደለኻ?

እዚ ኣብ ከተማ ኣክሱም ዝርከብ ናይ ግሊ ፋውንዴሽን ዝባሃል ዓብይ ቤተ መፃሓፍቲ መዝክር እዩ፡፡ ኣብዚ ቦታ ብዙሓት ናይ ቀደምን ናይ ሕዝን ካብ ካሊእ ቦታ ዘይርከቡ መፅሓፍቲ ዝርከብዎ እዩ፡፡ ናብዚ ቤተ መዘክር እዚ ኣቲኹም ዶ ትፈልጡ?

ኣብዚ “ኢትዮ ቴሌኮም” ዝብል ናይ መፋለጢ ፓነል ይርአ። እቲ ፓነል “4G LTE ኣድቫንስ” ዝብል ይንበብ፣ “ፍሉይ ፍጥነት” ዝብል ናይ ኣምሓርኛ መፋለጢ ጭርሖ ድማ ይርአ። እዚ መፋለጢ ንህዝቢ እንታይ መልእኽቲ ይሰድድ ኣሎ ትብሉ?

እዚ እትሪእዎ ዘለኹም ቀይሕ ቀበሮ እንትበሃል ኣብ ኢትዮጵያ ካብ ዝርከቡ ናይ ዱር እንስሳት ሓደ እንኸውን ስጋ ከም ዝበልዕ ትፈልጡ ዶ?

አብ ሃገርና ካብ ዝርከቡ ሃይማኖታት ሓደ ሃይማኖት እምነት አርቶዶክስ ተከተልቲ ሃይማኖት ኮይኑ አብ ቤተከርስትያን ጠጠው ኢሎም ፀሎት እናገበሩ ይርከቡ ።አዚ ቦታ አበይ ቤተክርስትያን ይመስለኩም?

ደቂ አንስትዬ ዝተፈላለዩ ዓይነታት ቁናኖ ይቁነና እየን። ከምዚ እንሪኦ ዘለና ዘመናዊ ቁኖ ዝተቆነነት ጋል አንስተይቲ ንዕዘብ። ንስካትኩም ከ አዚ ቁኖ እንታይ አናተባህል ከም ዝፀዋዕ ትፈልጡዎ ዶ?

ብድሕሪኣ ፀላም ዝኮነ ኣብ ከውሒ ከፍ ዝበለት ካብቶም ናይ ገዛ እንስሳ ካብ ዝብሃሉ ሓንቲ ዝኮነት ኣዝያ ምልክዕትን ደስ ብሃሊት እያ። እንታይ እናተባህለት ትፅዋዕ?

ኣብዚ ክልተ መንእሰያት ኣብ ውድድር ቴኳንዶ ክዋግኡ ይረኣዩ። እቲ ሓደ ኣብ ሰማያዊ መከላኸሊ ቀለቤት ክኸውን ከሎ እቲ ካልኣይ ድማ ኣብ ቀይሕ መከላኸሊ ቀለቤት ይርከብ። ካብዞም ተወዳደርቲ ቴኳንዶ መን እዩ ነዚ ውድድር ዝዕወት ትብሉ?

አርማ ብፃዕዳን ቆፃልን ሕብሪ ሚዛን ስእሊ አብ ልዕሊኡ መፅሓፍ ዘለዎ ፃዕዳ ሕብሪ ድሕረ ገፅ ይርከብ፡፡ “ናይ ኢትዮጵያ ፌዴራላዊ ዲሞክራሲያዊ ሪፐብሊክ ፌዴራል ከፍተኛ ፍርድ ቤት” ዝብል ብቆፃል ሕብሪ ተፃሒፉ ይርከብ፡፡ እዚ ፍርድ ቤት አበይ ቦታ ይርከብ?

ሓደ ዓይነት ክዳን ሽፎን ዝገበራ ብዙሓት ቤተሰብ ደቂ ኣንስትዮ ይራኣያ ኣለዋ፡፡ ኣብ ኢደን ድማ ኩለን ናይ ዘንባባ ቆፅሊ ሒዘን ኣለዋ፡፡ ንምንታይ በዓል ወይ ጉዳይ ዝተዳለዋ ይመስላ?

ብሕብሪ ባንዴራ ኢትዮጵያ ቀይሕ፣ ብጫን ቀጠልያን ዝተኸድኑ ስኒከር የርኢ። ኣብ ጎኒ እቲ ጫማ “ኢትዮጵያዊ” ዝብል ቃላት ብዓበይቲ ፊደላት ዝተጻሕፈ ኮይኑ፡ ኣርማ ኢትዮጵያ ኣብ ጎኒ እቲ ጫማ’ውን ይርአ። ኣብቲ ጫማ ዝነበረ ሕብሪ እንታይ እዩ ዘመልክት ነይሩ?

ሓንቲ ቀያሕ ጓል አንስተይቲ ፃዕዳ ጀዲድ አብ ኢዱ ዝተጠለፈ ተከዲና፤ ፀሊም ቦርሳ ከዓ ብየማናይ ኢዳ ሒዛ፤ ፀጋማይ ኢዳ ከዓ አብ ሑቍአ ሒዛን ጠጠወ ኢላን ትርከብ፡፡ እዚ አከዳድና ናይ አበይ ባህሊ እዩ፡፡

እዚአ አብ ሐደ ከባቢ ዝርከብ ወጣት ሳይክል ሒዙ ተጎዝጊዝዋ ጠጠው ዝበለ ኮይኑ ሰውሒን ሰቀላ ገዛን አለው። እቲ ገይርዎ ዘሎ ቆቢዕ ናይ ምንታይ ይመስለኩም?

ኣብዚ ሕዚ እዋን ብጣዕሚ ፋሽን ኮይኑ ዝረአ ዘሎን ዳርጋ ኩለን ደቂ ኣንስትዮ ንመጋየፂ ዝጥቀማሉ ዘለዋን ኣርቴፊሻል ፀጉሪ እዩ፡፡ ክንደይ ዓይነት ኣርቴፊሻል ፀጉሪ ትፈልጡ?

ምግቢ፡- ካብቶም ሰለስተ መሰረታዊ ድልየታት ወዲ ሰብ ሓደ ምግቢ እዩ፡፡ ኣብዚ ክትፎ ንኽብላዕ ዝተዳለወ ምግቢ ተቐሪቡ ኣሎ፡፡ ንስኹም ከ ብኸምዚ ዓይነት ምብላዕ ዶ ንደለኹም?

እዞም መናእሰይ ሃገርና አብ ድባይ ማራቶን ውድድር አትሌት ኢትዮጲያውያን ብዝለዓለ ፍፃመ አሸኒፎም አለው ።ከም አትዮጲያውያን ተሸኒፍና እንታይ ዓይነት ስሚዒት አለኩም?

ናይ ቢሮ ናይ ኣቑሑት ሸልፍ ወይ ከዓ ቁም ሳጥን ይረአ፡፡ ኣብቲ ሸልፍ ብዙሓት ፎልደራትን ናይ መምርሒታት ጥራዝ ይራኣዩ፡፡ ንስኹም ከ ከምዚ ዝበለ ናይ ቢሮ ሸልፍ ዶ ትፈልጡ?

ሓደ ሰብኣይ ኣብ መድረኽ ደው ኢሉ ብማይክሮፎን ክዛረብ ይርአ። ብድሕሪት ዝተፈላለዩ ጽሑፋት ተጻሒፎም ኣለው፣ “ሕርሻ ሚኒስትሪ” ዝብል ቃላትን ኣርማን ይርአ። ኣብ ማእከል ድማ ኣርማ ቴሌቪዥን “ድምፂ ወያነ” ይርአ። እዚ ዘረባ እንታይ ዓይነት ኣርእስቲ ክኸውን ይኽእል ይመስለኩም?

ዝተፈላለዩ ናይ ተክሊ መሸጢ ኮይኑ ከም ሽኩርቲን ኮሚደረን፣ ካሮትን ካልኦት ናይ ኣትክልትን ዝሽየጠሉ ቦታ እዩ። ንስኩም ከ ኣትክልቲ ገዚኢኩም ትፈልጡ ዶ ?

እቲ ምስሊ ዝተፈላለዩ ፍርያት ቆርበትን ጽሬትን ዝሓዘ ኮላጅ ሓንቲ ሰበይቲ ኣብ ገጻ ጻዕዳ ናይ ገጽ መሸፈኒ ወይ ክሬም ትለኽዮ። ኣብቲ ምስሊ ዝተርኣዩ ሰለስተ ዓይነታት ፍርያት (ቫዝሊን፡ መድሃኒት ስኒ) ብቐንዱ ብመንጽር እቲ ዝተሓሰበ ኣጠቓቕማ ብኸመይ ይፈላለዩ?

ካብ ዓይነታት እፅዋት ኣብዚ እንሪኦ ዘለና እፅዋት ናይ እንስሳት ምግቢን ንናይ ገዛ ኣቁሑት ንምስራሕ ይጠቅም። ሽም ናይዚ እፅዋት እንታይ ይበሃል ?

አብ ትግራይ ካብ ዝርከቡ ገዳማት ሓደ እንዳ አውነ ጲጠሎን ኮይኑ አብ ከተማ አክሱም ዝርከቡ ጥንታዊ ገዳም እዩ ።አብዚ ገዳም ሲዒምኩም ትፈልጡ ዶ ?

ብዙሓት ናይ ጼንጤ እምነት ተኸተልቲ ብስሚዒት ናብ ቅድሚት ዘሎ ኣካል እንዳረኣዩ ይደርፉን ገለ ድማ ብኢዶም እንዳገለፁን ይራኣዩ፡፡ እዚኦም ናይ ምንታይ ዓዲ ድዩም?

ኣብቲ ስእሊ ሰባት ኣብ ወሰን ኣብ ዝርከብ ቤተክርስትያን ይረኣዩ። ብገመድ ወይ ብዕንጨይቲ ዝተሰርሐ መሳልል ተጠቒሞም ብተደጋጋሚ ናብ ኣብ ልዕሊ ዘሎ ናይ እምኒ መዋቕር ይድይቡ ኣለዉ። እዚ እምባ ዝተቐርጸን ተፈጥሮኣዊ ጽባቐ ዘለዎ ቤተ ክርስቲያን ምዃኑ ይሕብር።

ኣብዚ ዘላ ፈረስ ኮይና እዛ ፈረስ ናይ ባንዴራ ትግራይ ሕብሪን ረመፅ ዝብል ፅሑፍ ንባዕሉን ነታ ፈረስ ተቀቢኡ ባንዴራ ሒዙ ኣሎ:: እዚ ረመፅ ብክንዳይ ዓመተምህረት መዓስ ነይሩ ?

ጭራ ዋጣ ዝበሃል ናይ ባህላዊ ደርፊ መዓጀቢ ናይ ሙዚቃ መሳርሒ ኣብ ትግራይ ልሙድ መሳርሒ እዩ፡፡ ካልእ ባህላዊ ናይ ሙዚቃ መሳርሒ ከ ክትጠቕሱ ዶ ትኽእሉ?

እዚ ባንደራ ወይ ኣረማ እንትከውን ቆፃሊነገር ብኣብዛሓ እ ንትርኢ ወስን ድማ ዕንቋዋይ ፣ሣዕዳ ሕብር ኣብ ማእከሉ ሰማያዊ ኮይኑ ብፃዕዳ ድማ ሚዛን ዝመስል ወይ መፃሓፍ ዝ መስል እንትርእ እዚ ባንዴራ ወይ ኣርማ ናይ መን ይከውን?

ኣግራብ ብዙሕ ረብሓ ይሁብና፡፡ ብዋናነት ንስነ ህይወት ምቹው ዝኾነ ምዕሩይ ምህዳር ይፈጥሩልና፡፡ ካብዚ ወፃኢ ኣግራብ ካልእ እንታይ ረብሓ ይሁቡ ትብሉ?

ኣብቲ ስእሊ ሓደ ህጻን ብእግሩ ኣብ ኣየር ድሕሪኡ ንድሕሪት ተመሊሱ ዓይነት ኣክሮባቲክ ቅያ ክፍጽም ይርአ። ሓደ ሰብኣይ ኣብ ቅድሚኡ ደው ኢሉ ኢዱ ኣብ ኣየር ኣልዒሉ የሐጉሶ ይመስል። ከም ጽምብል ወይ መዘናግዒ ፍጻመ ጌሮም ይዕዘቡ ኣለዉ።

አብዚ ምስሊ ከም እንዕዞ ብዝተፈለየ ዓይነት መመላኪዒ ዝፀበቀ ቦታ እዩ። እዚ ዝግጅት ድማ ናይ ሓደ ወዲ ንሓነቲ ጋል አንስተየቲ ናይ ትምርዕውኒ ዶ ዝግጅት እዩ። ንስኩም ከ ከምኡ ገይሩኩም ዶ ትፈለጡ?

እቲ ስእሊ ኣስታት ሸውዓተ ሰባት ኣብ ሓደ ክፍሊ ኮፍ ኢሎም፡ ዘተ ወይ ኣኼባ ክገብሩ ዘርኢ እዩ። እዚ ስእሊ ኣብ ናይ ማዕከን ድምፂ ወያነ ቴሌቪዥን መደብ ዝቀርብ ዘሎ ዜና ምስሊ እዩ።

ዝተፈላለዩ ዓይነታት መነፅራት ከምዘለው ዝፍለጥ ኮይኑ ብሕክምና ዝተኣዘዘን ንዓይኒ መከላከልን እንትከውን ሓደ ካብ መነፅር ሰራሒ ዝኮነ ኤልሮኢ ናይ መነፅር ስራሕ ምኳኑ ትፈልጡ ዶ ?

ንሓንቲ ሃገር ትምህርቲ ወሳኒ እዩ። አብዚ ከም እንዕዞቦ ዘለና ተምሃሮ አብ ከላስ እናተማህሩ አብ ቅድሚኦመ ድማ መምህር እናምህሮም ዘሪኢ ምስሊ እዩ። ንስኩም ከ ትምህሪቲ ክንደየናይ ጠቃሚ ምካኑ ትፈልጡ ዶ?

አብ ትግራይ ዝተፈላለዩ ዓይነት ባሀላዊ ናይ ስዕሲዕት ዘለዎ ኮይኖም ካብአቶም ሓደ ድማ ከምዚ እዛ አደ እንትስዕሶዖ ዘላ እስቲሂና እናተባህለ ይፅዋዕ አብ ከባቢኩም ከ እዚ ስዕሲዒት እዚ ትፍልጥዎ ዶ?

ብናይ ዛራ ማዕኸን ዜና ብዛዕባ ናይ ጀነራል ዮሃንስ (ጆን መዲድ) እዋናዊ መብራህርሂ እንዳተማሓላለፈ እዩ፡፡ ንስኹም ከ ብዛዕባ እዞም ኣብኡ ዝኒሄው ብዙሓት ዝተኣከቡ ሰባት እንታይ ሓሳብ ኣለኩም?

ክልተ ደቂ ኣንስትዮ ባህላዊ ክዳን ተኸዲነን ይርኣያ። ክዳውተን ጻዕዳ ኮይኑ ወርቃዊ ሕብሪ ዘለዎ መጋረጃ ኣለዎ። ሕቝፎም እውን ብወርቅን ፍሉይ ምድላው ዚሰማማዕ ገመድን ተሸሊሙ ኣሎ። እዞም ባህላዊ ኣከዳድና ጽቡቓት ዶ ይመስለኩም?

እዚ አብ እስክሪን እንምልክት ዘለና ስራሕ ሰዓት ቤት ፅሕፈት ግልጋልት ማይን ፈሳስን አብ ከትማ አክሱም ማእከል ዝርከብ ኮይኑ ቤሮ አፍ ደገ ንምልከት አለና::

ናይ ዝተፋላለየ ዕዳጋ ኮይኑ ከም ጫማ፣ ክደን ፣ ዝተፈላለዩ ኣቁሑት ገዛ ኣብ ብፅላል መልክዕ ዝተሰርሓ ዳስ ዘርጊሖም ዕለታዊ ናብርኦም ንምምላእ ይሰርሑ ኣዉ።

ተማሃሮ ዩኒፎርሚ ክዳን ተከዲኖም ኣብ ናይ ቤት ትምህርቲ ክላስ ጠረጴዛ ኮፍ ኢሎም ሕቶ ናይ መምህር ክምሉሱ ኢዶም ሓፍ ኣቢሎም እንዳሓተቱ እንትኮኑ፣ ንስኩም'ከ መልሲ መሊስኩም ዶ ትፈልጡ?

ሓንቲ ሰበይቲ ናይ ኢትዮጵያ ባንዴራ ክዳን ዝተከደነት ፀጉራ ቡናማ ሕብሪ ቀቢአ አብ ዝተፈላለዩ ሓምለዎት ሳዕሪታት ዘለዎ ቦታ ትርከብ፡፡ እዚ ጭስ ናይ አባይ ድዩ?

እዚ ቀጠልያ ቆጽሊ ዘለዎ ተኽሊ ዘርኢ እዩ። ቆጽሉ ረዚን ኣራንሺ-ቀጠልያ ሕብሪ ዘለዎ ኮይኑ ቁሩብ ቅርጺ ልቢ ዘለዎ እዩ። እቲ ተኽሊ ተፈጥሮኣዊ ሓጸብቲ ዕጸዋት ኮይኑ ኣብ መሬት ይበቁል። ኣብ ስእሊ እንታይ ዓይነት ተኽሊ እዩ ዝርአ ዘሎ?

ኤሌክትሮኒክስ ካብቶም ብኤሌክትሮኒክስ ንብረታት ዝጥቀሙ ሓደ እስፒከር እዩ፡፡ እስፒከር መብዛሕትኡ ገዜ ዝተፈላለዩ ሕብሪ ዘለዎ ኮይኑ፤ ዝተፈላለዩ ናይ ኤሌክትሪክ አቁሑ ብምግጣም ክሰርሕ ይክእል፡፡ ናይ እስፒከር አገጣጥማ ትክእልዎ ዶ?

እዚ መፋለጢ እንትከውን ዓባይ ሃገርነ ህዝብን ኣብ ምግልጋል ዝብል መፈላጢ ኮይኑ ብኢትዮቴሌኮም ዝሕገዝ መፋለጢ እዩ። ኣብ ስራሕ እንታይ ዓይነት መፋለጢ ትጥቀሙ ?

እዚ ሓምላይ ሳዕሪ ዝበዝሖ ግራት ይርአ፣ ስዒቡ ድማ ጽዑቕ ጫካ ኣግራብ ይርአ። እቲ ከባቢ ብተፈጥሮኣዊ ጽባቐ ዝተመልአ ኮይኑ ኣየር ጥዑይ ይመስል። እቶም ኣግራብ ዝተተኽሉ ወይ ብተፈጥሮኣዊ መንገዲ ዓብዮም ክኾኑ ይኽእሉ። በዚ ቦታ እዚ እንተትኸይድ እንታይ ምገበርካ?

ኤሌክትሮኒክስ ኣቑሑት፡- ካብ ብሓይሊ ኤክትሪክ ዝሰርሑ ናይ ኤሌክትሮኒክስ ኣቑሑት ሓደ ስፒከር እዩ፡፡ ስፒከር ንመርዓ፣ ንኽርስትናን ንኻልኦት ክብረ በዓላት መድመቒ ናይ ድምፂ ኣቕሓ እዩ፡፡